አብ ሃገርና ብዝሓት ዓይነታት ፀወታታት እንህልው ካብአቶም ሓደ ዝላ አዩ ።አብዚ ከም እንዖዞቦ ቆልዑ ተአኪበን በብታራ እናተዋ እናተፃወታ ዘርኢ እዩ።

ካብ ዝተፈላለዩ ዓድታት ከም ኢትዮጵያን ኤርትራን ካልኦትን ብስእነት ሰላምን ስራሕን ብዝተፈላለዩ ምክንያት ዝተሰደዱ መናእሰይ ኣብ እሱሪ ቤት ተታሒዞም ተሰሪዖምን ዘርኢ ምስሊ እዩ።

እዚ ትርእዎ ዘለኩም ምስሊ ናይ ሓፂን መፂን ውፂኢት ከም ሞቅሎን እቶንን ዝተፈላለዩ ስራሕቲ ኣብ ዕዳጋ ንዓዳጋይ ዝቀረቡ ሸቀጣ ሸቀጥ እዮም።

እዚአ ዒሉ ትበሃል ኮይና ንኡሽተይ አድጊ ማለት እዩ፡፡ እዛ ዒሉ አብ ቀሪም ዝመስል ቦታ ደው ኢላ ዘላ እንትትኮን ብድሕሪታ ድማ ቆርቆሮ ይረአ አሎ፡፡

ተወዳደርቲ ሳይክል ብዙሓት ኣብ ሳይክሎም ኮይኖም መከላከሊ ቆቢዕ ገይሮም ቁፅሪ ብድሕሪኦም ተለጢፉሎም ቁምጣ ስረ ጌሮም ኣብ ፅርግያ እናከዱ ኣብቲ ፅርግያ ዓበይቲ ፅሕድታት በሎን ኣለዉ ።

ካብቶም ተፈለጥቲ ሰባት ዝበሃሉ ሓደ ኣብ ትግራይ ካብ ዝርከቡ ሙዚቀኛ ሰሎሞን ይኩኖኣምላክ ይበሃል። ሰሎሞን ይኩኖ ኣምላክ ዳዋያዳዋ ዝብል ርእሲ ዘለዋ ደርፊ ደሪፉ።

ኣብዚ ስእሊ ክልተ ሰባት ብባህላዊ ኣከዳድና ኢትዮጵያ ደው ኢሎም ኣለዉ። ክልቲኦም ጻዕዳ ባህላዊ ክዳን፡ ወይ ድማ ብሓፈሻ ባህላዊ ክዳውንቲ ኢትዮጵያ ዝለበሱ እዮም። እታ ሰበይቲ ጽብቕትን ብዘደንቕ ወርቃዊ ስልማት ዝተሰለመትን ኮይና፡ ጻዕዳ መሸፈኒ ርእሲ ተኸዲና ኣላ።

እ ዚ ኣብ እዚ ምስሊ ትርእዎ ዘለኩም ምስሊ ናይ አክሱምዩኒቨርስቲ ሪፈራልካምፓስ ህንፃ ኮይኑ አብ ቅድሚኡ ድማ ብተኽሊ ፅሕዲን ካልኦትን ማዕሪጉ ይርከብ፡፡

እዚ ኣብ እስክሪን እንሪኦ ዘለና ምስሊ ኣናእሽተይ ጫቃዊት መፋረዪ ቦታ እዩ። ብጣዕሚ ብዙሓት ኣናእሽተይች ጫቃዊት እኒሀዋ መስተይ ማየን ምግበንን ጸዓዱ መመገቢ ንዕዘብ ኣለና።

እዚ ኣብ ምስሊ እንሪኦ ዘለና ንግልጋሎት መስተ ዝውዕል ቅዱስ ጊዮርጊስ ቢራ ምስ መሳተይኡ ብጭርቆ ኮይኑ ንብርክት ዝበሉ ዓመታት ዘገልገለን ሕዚ እውን ግልጋሎት ዝህብ ዘሎን ብብዙሕ ተጠቃማይ ጠለብ ዘለዎን ንሰውነትካ ተስማዕማዕን ንጥዕና ዘይጎድእን ቢራ እዩ።

ዓይነታት ተሽከርቲ ብዙሓት እንትኮኑ እዚኣ ድማ ናይ ማይ፣ ነዳዲ ካብ ቦታ ናብ ቦታ ዘቃስቅሳ እትኮን እዛ ቦጥ እዚኣ ድማ ኣብ ፅርያ ዘለው ኣትክልትን ሳዕሪን እንዳስተዩ የሪኣና።

ኣብቲ ምስሊ ዝረአ ዘሎ ሓንቲ ህፃን ትምህርቲ እንዳተማሃረትን እንዳተለማመደትን ትረአ ኣላ፡፡ ትምህርቲ ንደቂ ሰባት ናይ ፍልጠት ማኣዶም እዩ፡፡ ለውጢ ናይ ዓለምና ኩሉ ውፅኢት ትምህርቲ ስራሕን እዩ፡፡

ግሮሰሪ-ግሮሰሪ ዝተፈላለዩ ዓይነታት መስተ ዝሽየጥሉ ቦታ እዩ፡፡ ኣብዚ ቦታ መስተታት ኣልኮል ብብዝሒ ዝርከቡ እንትኾን ዋግኦም ድማ ካብ ናይ ባር ዋጋ ዝቐነሰ እዩ፡፡

ደቂ አንስትዬ ዝተፈላለዩ ዓይነታት ቁኖ ይስራሓ እየን ካብአቶም ሓደ አልባሶ እዩ ።አዛ ንምልከታ ዘለና ድማ አልባሶ ተቆኒና ዘረኢ ምስሊ እዩ ።

እ ዚ ኣብ እዚ ምስሊ ትርእዎ ዘለኩም ኣብ ከተማ ዝርከብ ምዕሩግ ህንፃ ኮይኑ አብ ወሰን አስፓልት ይርከብ፡፡ ብተወሳኺ ድማ በቲ አስፓልት ዝተፈላለያ ተሽከርከርትን ሰባትን ይመሓላለፉ፡፡

እዚ ኣብ እስክሪን ንምልከቶ ዘለና ምስሊ ካብ ባህላዊ ማሕረስ ናብ ዘመናዊ ሕርሻ ዝተቀየረ ን ማሕረስ ዝጠቅም ትራክተር ብምባል ይፍለጥ። እዚ ድማ ግዜ ዝቁጡብ ፈጣን መሳርሒ እዩ።

ብሓምለዋይ ኣግራብን ደቀቅቲ ቆጥቋጣትን ዝተኸበበ ብቅድሚቱ ዓብይ ኦም ዘለዎ ጎቦታት ኣብ ሞንጎኦም ክፍተት ኣለዎ፡፡ እቲ ጎቦ ኣብ ጫፋ ፍሉይ ቅርፂ ኣለዎ

ኣብዚ ሓደ ጉጅለ ሰባት ኣብ ቅድሚ ሓደ ብዕንጨይትን ብረት ዝተሰርሐ ገዛ ደው ኢሎም ገሊኦም ድማ ኣብ ቅድሚት ገዛ ዝተለጠፈ ወረቓቕቲ ይጥምቱ ኣለዉ። ሓደ ሰብኣይ ኣብ ጎድኑ ኣብ ዝርከብ መንበር ኮፍ ኢሉ ይርአ።

እዚ ኣብ እስክሪን እትሪእዎ ዘለኩም ምስሊ ናይ መፅሓፍ ምስሊ ኮይኑ እቲ መፅሓፍ ከዓ ኣርእስቱ ዕዉት ህይወት ዝብል ኮይኑ ኣዳላዊኡ ኣገልግሎት ኣሳሎም ኮይኑ ተርጊሙ ዘቅረባ ከዓ ክፍሎም መብራህቱ እዩ።

ሱፐርማርኬት ኣቕሑት፡- ኣብ ሱፐርማርኬት ብዙሓት ዓይነታት ምግብታት ይሽየጡ፡፡ ንኣብነት ዝተዓሸጉ ናይ ታኒካ ውፅኢታት ከም ማርማላታ፣ ዝተዓሸጉ ናይ ህፃናት ምግብታትን ምጥቃስ ይካኣል፡፡

እዚ አብ ምስሊ ትሪእዎ ዘለኩም ናይ አክሱም ዪኒቨርስቲ ቅፅሪ ግብ ዝርክብ ናይ ማይ ፋውንቴን እዩ ተምሃሮን ሰራሕተኛታን እብኡ ፎቶ ይለዓሉ።

እዚ ካብ ዓይነታት ፅሕፈት መሳርሒ ሓደ እንትከውን እሰኪርቢቶ ወይ ቢሮ እንዳበልና እነፅዎፆ ዓይነት ፅሕፈት መሳርሒ እዩ ።እዚ ዓይነት ቢሮ ድማ ሰማያዊ እነዳተባሃለ ይፅዋዕ።

ኣብ ትግራይ ንትርፊ ዝተጣየሹ ብዙሓት ናይ ልቃሕን ዕቋርን ትካላት ኣለዉ፡፡ ካብዞም ትካላት ሓንቲ ዓብዪ ናይ ገንዘብ ዓቕሚ ዘለዋ ትካል ደደቢት ትካል ልቓሕን ዕቋርን እያ፡፡

ናይ ሓንቲ ሃገር ውፅኢት ምዕባለ ዝኾነ ፋብሪካ እዩ፡፡ ኣብ ትግራይ ብዙሓት ዓይነታት ፋብሪካታት ኣለው፡፡ ንኣብነት ከም ናይ ማይ መዐሸጊ ፋብሪካ ምጥቃስ ይካኣል፡፡

ኣሕምልቲ ኣብ ስነ ምግቢ ደቂ ሰባት ዓብዪ ቦታ ዘለዎም ፍርያት ሕርሻን ግብርናን እዮም፡፡ ካብዚኣቶም ብብዝሒ ኣብ ዕዳጋ ዝርከብ ወገን ኣሕምልቲ ካብሎ እዩ፡፡

ኣብዚ ምስሊ እዚ ዘሪኤና ካብ ናይ ገዛን ቢሮን ኣቕሑት ሓደ ዝኾነ ጠረጼዛ እዩ፡፡ እዚ ኣቕሓ ዝደለናዩ ኣቕሓ ብቐሊሉ ብዝርአ ንምቕማጥ ይጠቕመና፡፡ ንኣብነት ላብቶኘ ንምቕማጥ የኽእለና፡፡

እዚ እንርእዮ ዘለና ምስሊ ካብ ዓይነታት ኣልኮላዊ መስተ ሓደ እዩ። እዚ ድማ ሽሙ በዴሌ እስፔሻል ዝባሃል ኣልኮላዊ መስተ እዩ። ኣብ ዝተፈላለዩ ቤት ምግብን መስተን ክርከብ ዝክእል መስተ እዩ።

እዚ አብ ዝኮነ ፅምብል በዓል ተዳልዩ ዝተለጠፈ ፖስተር ኮይኑ እብቲ ምስሊ ዝተፈላለዩ አብ ናይ ትግራይ ወታደራዊ ኲናት ጀግንነት ዝሰርሑ ዝርከቡዎ እዩ፡፡

ዶክተር ደብረፅዮን ገብረሚካኤል ቅድም ክብል ናይ ክልል ትግራይ ፕሬዝደንት ኮይኖም ሰሪሖም እዮም፡፡ እዞም ዶክተር ቅድም ክብል ብማዕርግ ሚኒስተር እናሰርሑ ዝነበሩ እዮም፡፡

ብተመልከትቲ ዝተኸበበ ናይ መሐመሲ ገንኢ እዩ፡፡ ኣብቲ ገንኢ ውሽጢ ናይ ሓመሳ ተወዳደርቲ እኔእዉ፡፡ ውድድር ሓመሳ ግን ኣብ ከባቢና ልሙድ ኣይኮነን፡፡

እዚ ናይቲ ምህሩን ሊቅን ዝኾነ ኢትዮትጵያዊ ቅዱስ ያሬድ ሓወልቲ እዩ፡፡ ቅዱስ ያሬድ ትውልዲ ዓዱ ኣብ ከባቢ ኣክሱም ኣብ ፍሉይ ቦታ መደባይ ተወሊዱ ዓብዩ፡፡

እዚ ምስሊ እዙይ መኪና ናይ ሕዝቢ ደዉ ኢላ ቢራ እናፀዓንት ስብ እዉን ኣብታ ምኪና ደይቡ እናፀዓነ ካሊእ ኣብ ምርየት ኮይኒ እናቀበሎ ኣብ ጎና ድማ ባጃጅ እናከደት ንርኢ ኣልና።

ብናይ ሕክምና ማሽን ክትትል ዝግበረሉ ዝደቀሰ ሕሙም ይርአ ኣሎ፡፡ እዚ ሕሙም ብናይ ትንፋስ መሓገዚ ማሽን ተሓጊዙ የትንፍስ ዘሎ እዩ ዝመስለኒ፡፡

ብዙሓት ባህላው ዘበናውን መመላኽዒታት ተጠቒምካ ንሓደ ናይ ዝግጅት መድረኽ ዝተዳለወ ኣዳራሽ ወይ ውን ገዛ እዩ፡፡ እዚ ናይ ባህላዊ ውፅኢት ስፈን ኣርቴፊሻል ዕንበባታትን ዘካተተ እዩ፡፡

ጥበብን ባህልን፡- ኣብ ክልል ትግራይ ብበዝሒ ካብ ዝረአዩ ዓይነታት ኣከዳድና ኣብ እዋን በዓል ኣሸንዳ ደቂ ኣንስትዮ ዝኽደነኦ ብጥበብ ዝተሰርሐ ባህላዊ ክዳንን መቐነትን ይጥቀስ፡፡

ኣብዚ ስእሊ ዝተሸፈነን ክቢ ዝኾነን ቤተ ክርስቲያን ይርአ። እቲ ቃስታ ካብ ዕንጨይትን ሓሰርን ዝተሰርሐ ይመስል። ኣብ ዙርያ እቲ ህንጻ ቀጠልያ ሳዕርን ኣግራብን ይርአ። ካብ ዝናብ ንምክልኻል ዝተሃንጸ ኣማራጺ ባህላዊ ቤተክርስትያን ኮይኑ ይረአ።

ኣብ ትግራይ ካብ ዝርከቡ ናይ ኦርቶዶክስ ተዋህዶ ቤተ ክርስትያናት እቲ ታሪካውን ቀዳማውን ዝኾነ ርእሰ ኣድባራት ወ ገዳማት ኣክሱም ፅዮን እዚ እዩ፡፡

ደርሰት ሓደ ፅሑፍ አብ ሐደ ርእሱ አብ ሓደ ዕላማ ተሞርኪስካ ዝሓሰቦ ዝስምዑ ብፁሑፍ መዕክዕ ዝገለፅ ጥበብ እዩ። እዚ ምስሊ እውን ብመምር ምኪኤለ የውሃነስ ዝተተርጎመ መፅሓፍ የሪኢየና።

ፋሽን፡- ናይ ዘበንን እዋንን ሓዱሽ ቅዲ ኣካዳድና ክዳውንቲ ናይ ፀጉሪ ስታላትን ፋሽን ንብሎም፡፡ አዛ ጓል ኣነስተይቲ ሓዱሽ ልዕሊ ብርካ ፋሽን ክዳን ተኸዲና ተፋልጥ ኣላ፡፡

ውፅኢት ኣትክልትን ፍረምረን ዝኾነ ፅሟቕ ጁስ ይረአ ኣሎ፡፡ ጁስ ንጥዕና ብጣዕሚ ጠቃሚ መስተ እዩ፡፡ ኣብ ሰውነትና ማይን ቫይታሚን ኤን ሲን ዝበልፀገ እዩ፡፡

እዞም ኣብ ምስሊ ንሪኦም ዘላና ኣውዳት ኣብ እንዳ ስዋ ስዋ ኮፍ ኢሎም እናስተዩ መዝናግዒ ድማ ብኽራር እናፃወቶም ኢና ንርኢ ዝለና ።

ንምግብነት ዝውዕሉ ብዙሓት ዓይነት ዝራእቲ ተዘሪኦም ንርኢ ኢና፡፡ ኣብ ከባቢ ኣኽሱም ብዘለዉ ገባራት ብብዝሒ ተዘሪኡ ዝርአ ግን ጣፍ ዝበሃል ዓይነት ዝራእቲ እዩ፡፡

አብዚ ምስሊ እንሪኦ ዘለና ሓንቲ ሰበይቲ አብ ሓምለዋይ ቦታ ኮፍ ኢላ ጉዕ በርበረ እናአረየት ይርአ፡፡ ጉዕ በርበረ ንምግቢ መብልዒን አድሪቅካ ከዓ ንፀብሒ ዝኸውን እዩ፡፡ አብዚ ጉዕ በርበረ ውሽጢ ሓደ ሓደ ዒልቦ በቂሉ ይርአ፡፡

እቲ ኣብዚ ምስሊ እንርእዮ ዘለና ባህላዊ ናይ ሃገረሰብ ጫማ እዩ። እዚ ጫማ እዙይ ሽራክ እንዳተባሃለ ይፍለጥ። ሽራክ ኣብ ከባቢ ገጣራት ልሙድ ዝኮነ ባህላዊ ጫማ እዩ።

ንዝተፈላለዩ ወርቂ ወይ ንፍሉይ ሕብሪ ወርቅን ዝተፈላለዩማሕዘላት በረድን ይውክል። እቲ ባህላዊ ማሕዘል ብዝተፈላለየ ሕብሪ ዝተሰርሐ ኮይኑ ኣብ ፍሉይ ሕብራዊ ሰማይ ይረአ። እዚ ድማ ዝተፈላለየ ቅርጺ ናይቲ ተወዳዳሪን ጽባቐ ናይቲ ፍርያትን ዘንጸባርቕ እዩ።

ናይ ፖለቲካ ፓርቲታት ዝተወሰኑ መራሕቲ ዘርኢ ኮይኑ ሓሙሽተ ደቂ ተባዕትዮ ን ሓንቲ ጓል አንስተይትን ደው ኢሎም ሓደ ወዲ ተባዕታይን ሓንቲ ጓል አንስተይትን ድማ ኮፍ ኢሎም አለዉ፡፡

ካብ ፀሊም ክሪ መተሓዚ ዘለዎ ዓይነታት ክሪ እትከውን ካብ ኦም ተፀሪቦም ናይ መፅቀል ቅርፂ ዘለዎም ዓይነታት መጋየፅን እምነትን ኮይኖም ካብ ጣውላ ዝተሰረሐ መቀመጢ ኣለዎም።

ኤግዞዴስ ዝበሃል ሆቴል ኮይኑ ሓደ ደብሪ ዘለዎ ሓፂን መካበቢ ዘለዎ ካልኣይ ደብሪ ተጀሚሩ ተገዲፈን ወርቃማ ማዕፆ ዘለዎ መእተዊኡ ጣውላ ማዕፆ ።

ኣብ ናይ ኢ/ያ ፖለቲካዊ ናይ ስልጣን ንሕንሕ መሪሕነት ካብ ዝረኸቡ መራሕቲ ሓደ ናይ ኢ/ያ ጠ/ ሚ/ ዶ/ር ኣብይ ኣሕመድ እዮ፡፡

መፈላጢ እንሰርሖ ዘለና ስርሕ እንታይ ዓይነት ግልጋሎት እንህብ ምህላውና ዘገልፅ ኮይና እዚ ባንኪ እዘ እውን ካብ ባንኪታት ሓንቲ ኮይና ፀሓይ ባንኪ ስራሕ ጀሚርና ዝብል ተለጢፉ ኣሎ።

እዞም ዝርኣየ ዘለው ናይ እስፖርት ተዋዳደርቲ ሳይክል እንትኮ ካብዞም ተዋዳደርቲ ድማ ቡሉፃት ኮይኖም ንዝወፁ ተዋዳደርቲ ሽልማት ከምኡውን ሰርትክፈት ብምሃብ ክባራታታዕ ዝግበኦ ብምብርትታዕ ዝከያድ ዓይነት ፀወታ እዩ።

ኣብዚ ምስሊ እዚ ዘሪኤና ብእምነት እስልምና ኣብ ጊዜ ፆም ክኸውን ከሎ ናብ ናይ ስግዳን ቦታ ከይዶም ናይ ፀሎት ስነ-ስርዓት ወይ ድማ ዱዓ እናተባህለ ዝፍለጥ ሃይማኖታዊ መግለፂ እምነት እዩ

ስራሕ፡- ንወዲ ሰብ ዘኽብር እዩ፡፡ ኣብዚ ሓንቲ ጓል ኣነስተይቲ ሓፍትና ስራሕቲ ጨጉሪ ትሰርሕ ትረአ ኣላ፡፡ ሓንቲ ናይ ካስክን ናይ ስራሕቲ ፀጉሪ ኣቐሑትን ይራኣዩ፡፡

ትምርቲ፡- መሰረት ምዕባለን ሓንቲ ዓድን ማኣዲ ፍልጠት ናይ ደቂ ሰባትን እዩ፡፡ ኣብዚ እቲ መ/ር ጋቦን ተኸዲኑ ኣብ ፀሊም ሰሌደ ፅሒፉ ንተምሃሮ እንዳረደአ ዘርኢ እዩ፡፡

ኣውቶብሳት ኣብ ፅርግያ ደዉ ኢለን ኣትክልቲ ኣብ ጎነን ኮይኑ እተን ኣዉቶብስ ሕብረን ሰመያዊ ብፃዕዳ ሕብሪ ዘለወን በዝሐን ሰለሰተ እየን ።

ኣብ ናይ እምነት ክርስትና ሃይማኖት መፅሓፍ ቅዱስ ብትግርኛ ዘርኢ እዩ፡፡ መፅሓፍ ቅዱስ ብቁፅሩ ናይ 81 መ/ቅዱስን ናይ 66 መ/ቅዱስን ኣሎ፡፡

ላምባዲና ብፀሓይን ብኢለክትሪክን ኮይና ፅቡቅ ብርሃን ዘለዋ ሕብራ ቀይሕን ፀሊምን መትሓዚ ዘለዋ መወልዒኣ ኣብቲ መትሓዚኣ ኮይና ቀያሕ ሕብሪ ዘለዋ ኣብ ላስቲክ ኮፍ ኢላ ኣላ።

ኣብዚ ምስሊ ሓደ ኣረጊት ሰብኣይ ኣብ ቅድሚ ሓደ ዝፈረሰ ገዛ ኮፍ ኢሉ ይርአ። ገለ ክፋል መንደቕ ናይቲ ገዛ ዝተሰብረ ይመስል። ኣብ መሬት ድማ ብዙሕ ሓመድ ፋሕ ኢሉ ይርከብ። እቲ ኮፍ ዝበለ ሰብኣይ ዝደኸመ ይመስል።

ገኒጋ በርን ሪስቶራንትን ዝብልን ስልኪ ቁፅሪ ዘለዎን መፋለጢ ዝተለጠፎ ናይ ዝተፈላለዩ ቢራ፣ ዋይን፣ ዊስኪ ፣ካብ ምግቢ ዓይነት ድማ ስጋ ፣ ፓስታ ዝተፈላለዩ ምግብን ኣለዎ።

ካን ዓይነታት ቁኖ ደቂ ኣንስትዮን ደቂ ተባዕትዮን ዝጥቀምሉ ቁኖ ጀብጀብ ወይ ድማ ቁጥርጥር ይበሃል። እዚ ቁኖ እዚ ብሰጥ ዝበለ አርቴ ብሰለስተ ትንጎ ዝራሕ ቁኖ እዩ።

ኣብዛ ስእሊ ብዙሓት መንእሰያት ኣብ ደገ ኣብ መስኮት ክደርፉን ክሳዕስዑን ይረኣዩ። ካብኣቶም ክልተ መንእሰያት ኣብ ማእከል ደው ኢሎም ከም መሪሕ ሳዕሳዕቲ ይንቀሳቐሱ ኣለዉ። ኩሎም ድሙቕ ሕብሪ ዝተኸድኑ ኮይኖም ብመልክዖም ኣዝዮም ውቁባት እዮም።

መበኮርያ ካብ ሓመድ ዝስራሕ ብዝተፈላለዩ ቅርፅን ሕብሪ ቀለምን እንትከውን ባህላዊ ዕጣን መጠሻ እዩ። ኣብ ግዜ ቡና ኣፍልሒና ንሰተሉ ንጥቀመሉ መሳሪሒ እዩ።

ውፅኢት ናይ ኢድ ሞያ ዝኾኑን ኢደ ጥበባትን ካብ ዝባሃሉ በተለይ ኣብ ከባቢ ክልል ትግራይ ዝርከብ ካብ ሓመድ ዝስራሕ ጀበና፣ ሸክላ ፌርኔሎ ተጠቀስቲ እዮም፡፡

ኣብዚ ስእሊ ኣርባዕተ ሰብኡት ኣብ ሓደ ገዛ ኮፍ ኢሎም ይረኣዩ። ሓደ መንእሰይ ንቕድሚት እናጠመተ ሴልፊ ክሰኣል ይርአ። ኣብቲ ድሕሪት መንደቕ፡ ባህላዊ ኣቑሑት ዝኮኑ ዝተፈላለዮ ዓይነታት ስፈታት ተሰቒሎም ኣለዉ። ብሓፈሻ እዚ ኣብ ባህላዊ ገዛ ተኣኪቦም እንዳተፃወቱ ይመስል።

ኣብዚ ምስሊ ናይ ቤተ ክርስቲያን በዓለ ንግስ ዝመስል ትርኢት ንርኢ ኣለና፡፡ ኣብዚ ገለ እንትድይቡ ገለ ድማ ፀበል ሒዞም እንትወርዱ ይርአዩ ኣለዉ፡፡

ኣብ ሓደ ናይ ተክሊ ጨንፈር ካይነ እንርእያ ዘለና ኣዝያ ብጣዕሚ ፅብቅቲ ውቅብቲ ብብዙሓት ሕብርታት ዝወቀበት ካብቶም ነፈርቲ እንስሳ ዝኮነት ፅምብላሊዕ እያ።

ኣብ ክልል ትግራይ ካብ ዝርከቡ ጥንታውን ታሪካውን ገዳማት ሓደ ዝኾነ ርእሰ ኣድባራት ወ-ገዳማት ኣክሱም ፅዮን ቤተ ክርስትያት ምአመናን ኣብ ስርዓተ ፀሎት ወይ ቅዳሴ እንዳተሳተፉ የርኢ፡፡

እዚ ኣብ ናይ ኢትዮጵያ ንኻልኣይ ጊዜ ዝተዳለወ ናይ ከተማ ናይ ማይ ኣቕርቦትን ሳኒቴሽንን ኘሮጀክት እዩ፡፡ ማይ ንሓንቲ ከተማ ካብቶም ኣዝዮም ኣድለይቲ እዩ፡፡

ኣብዚ ምስሊ እንሪኦ ዘለና ናይ ዝተበላሸዋ ናይ ኤሌክትሮኒክ ማሽናችን ኣቑሑትን ዝዕረየሉ ወይ ድማ ዝስተኻኸለሉ ናይ ስራሕ ቦታ እዩ፡፡ ንኣብነት ዝተበላሸወ ፊሪጅ ይረአ ኣሎ፡፡

ኣብዚ ምስሊ እዚ ዘሪኤና ዓይነት እፀዋት ካብ ዝኾኑ ጊባ እዩ፡፡ ጊባ ኣብ ከባቢ ገጠር እኽሊ እንስሳ ከይበልዖኦ ንምሕፃር ይጠቕመና፡፡ እቲ ቆፅሉ ውን ንፀጉሪ ናይ ፎሮፎር መድሓኒት እዩ

ናይ ወታደር ስራሕ ብዋናነት ምስ ተኹሲ ዝተተሓዘ እዩ፡፡ ሓደ ወታደር ምስ ከቢድ ብረቱ ኣብ ወታደራዊ ልኡኽ ተዋፊሩ እንተሎ ዘርኢ ምስሊ ይርአ ኣሎ፡፡

ጎቦታትን ዓበይቲ ተክልታትን ብሓምለዋይ ተኽሊ ዝተሸፈነ ኣዝዮም መዕርግ ቦታን ናይ ብዝሓት ሰባት ስብስብ እዬም። እዞም ሰባት እንታይ ኣብ ምንታይ ዘለው ይመስለኹም?

እዚ ኣብ ምስሊ እንሪኦ ዘለና ሰለስተ ደቂ ኣንስትዮ ኣብ ዕቃር ማይ ዝኮነ ማይ ዳ ቀድሓ ብ ብጫ ጀሪካን እናቀድሓ ንዕዘብ ኣለና።

ኣብዚ ምስሊ እዚ ዘሪኤና ናይ ኣርክቴክቸርን ህንፃ ስራሕቲን ካብ ዘፍረዮም ናይ ክእለት ዓውዲ እዩ፡፡ እዚ ህንፃ ንመንበርን ንስራሕቲ ድርጅትን ክንጥቀመሉ ንኽእል፡፡

እዚ ናይ ሕፃውንት ዳይቨር ከምኡ እውን ውብ መፅረግ ወይ መላሳሊሲ ዝበሃል ንሕፃውንት ክሸኑ እንተለው መፅረግ ክዳውን ቲ ንከይበላሸው ዝጠቅ ።

እዚ ኣብዚ ምስሊ እንርእዮ ዘለና ስእሊ ሓንቲ ጓል ኣንስተይቲ ብባህላዊ ክዳን ተመላኪዓ ኣብ ወንበር ኮፍ ኢላ እዩ። ባህላዊ ክዳን ንደቂ ኣንሰትዮ ካብቶም በጣዕሚ ዘመላክዑ ዓለበታት ሓደ እዩ።

ምስሊ ኣርባ ናይ ሰላም ዝብል ኣርማ ኢትዮጽያ ካርታ ዘለዋ ኣብ ዉሽጣ ናይ ርግቢት ብፃዕዳ ስገም ሒሳ ምስሊ ዜላዋ እያ ።

እዚ ንሪኦ ዝልና ምስሊ ድማ ኣብ ዕዳጋ ዝሽይጡ ዝትፍላልዩ ዓይንት ክም ሳሙና ቡና ፈርኔሎ ምሽርፈት ጥስቲ ምጎጎን ካልኦት ሽቀጣ ሽቀጥ እዩም።

ኣብዚ ምስሊ እዚ ዘሪኤና ዝተፈላለዩ ዓይነታት ተሽከርከርቲ ኣብ ፅርግያ ንደቂ ሰባት ካብ ቦታ ናብ ቦታ እንዳጓዓዓዛ ይርከባ፡፡ ተሽከርከርቲ ንፍጥነት ስራሕትና ይጠቕማ እየን፡፡

ሓበይቲ ህንፃታትን ኣተውስን ንእሽተይ መኪናን ሰባት እውን ተበታቲኖም ኣበ ምካድ ይርከቡንኣብ ምስራሕ ዝርከብ መንገዲ እዩ ዝመስል ዘሎ ቀይሕ ሓመድ እውን ንርኢ ኣለና።

እቲ ኣብቲ ምስሊ ዝራኣየና ዘሎ ንደቂ ሰባት ብጣዕሚ ኣድለይትን ንጥዕና ጠቐምትን ዝኾኑ ምግብታት ኣትክልትን ኣሕምልትን ይርከቡ፡፡ ካብዚኣቶም ድንሽ፣ ሽጉርትን ካልኦትን ምጥቃስ ንኽእል፡፡

እቲ ኣብቲ ምስሊ ዝራኣየና ዘሎ ካብ ብመልክዕ ፅሑፍ ምህርቲ ዝፋለጠሉ መፋለጥቲ ዓይነታት ወይ ድማ ሜላ ኮይኑ ቡና ብኣምሓርኛ፣ ብኦሮምኛን ብኢንግሊዝኛን ተፃሒፉ እንዳተፋለጠ እዩ፡፡

እቲ ስእሊ ጻዕዳ ባንዴራ የርኢ። እታ ባንዴራ ቀይሕ ናይ ቆልዓ ምልክት ዘለዋ ኮይና ኣብ ታሕቲ ድማ ብጸሊም ፊደላት "ንህጻናት ኣድሕን" ዝብል ቃል ተጻሒፉ ኣሎ። እዛ ባንዴራ ንሴቭ ዘ ቺልድረን ዝተባህለ ዓለምለኻዊ ትካል መሰላት ህጻናት ትውክል።

እዚ ስእሊ ባህላዊ ናይ ኢትዮጵያ ቡን የርኢ። ኣብ ቅድሚት ቡን አንዳተቀድሐን ኣብ ጥቅእኡ ድማ ፍንድሻን ዕጣንን ይረአ ኣሎ። ብሓፈሻ እቲ ስእሊ ባህላዊ ስነ-ስርዓት ቡን ኢትዮጵያ፣ ቡን፣ ፈንድሻ፣ ዕጣንን ጀበናን ድማ ብሓባር ተቐሚጦም ይርከቡ።

ላይብረሪ ዓብይ ገዛ መሳኩቲ ብዙሕ ዘለዎ መደርደሪ ብጣውላ ዝተሰርሐ መፅሓፍ ዝኣየተዎ ጠረቤዛታት ዘለዎ ኣብቲ ጠረቤዛ ወረቃቅቲ ዝሓዙ ሰባት ኣዋልድን ኣወዳትን ኣለዉ።

እዚ ደራፊ ኣበበ ኣርኣያ ይበሃል፡፡ ኣበበ ኣርኣያ ናይ ሕወሓት ደራፊ ኮይኑ ቁረፅ በሎ ብዝብል ደርፉ ይፍለጥ፡፡ ደርፉ ብኣብዝሓ ምስ ሰራዊት ሕወሓት ዝተተሐሓዘ እዩ፡፡

እዚ ምስሊ እዙይ ድማ ናይ ቤተ ክርስትያን ኣብ ከተማ ውሽጢ ኮይኑ ኣብ ጥቅኡ ድማ መስጊድን ገዛውትን ዘርኢ ምስሊ እዩ ።

እዚ ናይ ማንጎ ፍረ እንትኮን ብርክት ዝበለ ማንጎ ተደርዲሩ ይረአ አሎ፡፡ ማንጎ አብ ፍረምረ ዝምደብ ዓይነት ተክሊ ኮይኑ ንብርክት ዝበሉ ሕማማት ይከላከል፡፡

እዚ ኣብ ምስሊ ንርኦ ዘለና መርዓትን መርዓውን ኮይኖም ብአመንቲ ክርስትና ኦርቶዶክስ ተዋህዶ ኣብ ቤተ-ክርስትያን ብሕጊ ሃይማኖትተክሊል ቃልኪዳን ዝፍፀም መርዓ እዩ።

ኣብዚ ዝረኣና ዘሎ እንዳ ቡና እንትከውን ብጣዕሚ ደስ ባሀሊ ኣቀራርባ ማለት ካብ ላካ ዝተሰርሑ ከም ሌማት፣ መሽረፈት፣ መከቢያ ብደስ በሃሊ መፃበቂ ጀበና ምስ ፃዕዳ ፈናጅል ምስ ቁርሱ ተዳልዩ የረኣየና ኣሎ።

ሽቶ ጥዑም መዓዛ ዝህብ ናይ ቅመማ ውፅኢት እንትኾን እዚ ከዓ መብዛሕትኡ ግዜ ብደቂ ኣንስዮ ሓሊፉ ሓሊፉ ከዓ ብደቂ ተባዕትዮ ኣብ ግልጋሎት ይውዕል፡፡

ኣብ ዓበይቲ ትካላት ኣንፈት ዝጥቑሙ ፅሑፋት ንርኢ ኢና፡፡ ንኣብነት ናብ ኣዲስ ኣባባ ዩኒቨርሲቲ ኮሌጅ ኦፍ ቢዝነስ ኤንድ ኢኮነሚክስ ግቢ እንተኣቲና እንታይ ኣበይ ከምዝርከብ ዘርኢ ፅሑፈ ዝሓዘ ቦርድ ተለጢፉ ንረክብ፡፡

እዚ ኣብ እስክሪን እንምልከቶ ዘልውና ምስሊ ኣብ ዝተፈላለዩ ኮስሞቴክስ እንረክቦ ኮይኑ ቡቱን ኣርቲ ይብሃል። እሕዋትና ንምጽባቅ ወይ ንምምልካዕ ዝጥቀማሉ ከመኡ እውን ዝተፈላለዩ ናይ ኮስሞቴክስ ኣቅሑ ይርከቡ።

ኣብ ኢትዮጵያ መድረኽ ኣብ ናይ ፓለቲካውን ዲኘሎማስያውን ስራሕቶም ዝፍለጡ ካብ ዝባሃሉ ሰባት ሓደ ኘሬዚዳንት ታየ ሃ/ስላሴ እዮም፡፡ እዞም ሙሁር ኣብ ናይ ዓለም መድረኽ ውን ይፍለጡ እዮም፡፡

እዚ ቃለ መሕተት ኣብ ናይ ሕክምና ዘርፍ ኮይኑ ሓኪምን ተሓካምትን ክልተኢን ማስክ ገይረን እንትዛራረባ ከም ዘለዋ ንምርዳእ ከም ንክእል ብዛዕባ ናይ ክልቲኢን ናይ ጋል ኣንስተቲ ዘተ ይመስል።

ስፖርት፡- ብዙሓት ዓይነታት ስፖርታዊ ውድድራት ኣለው፡፡ ካብቶም ጉያ ሓደ እዩ፡፡ ኣብ ናይ ዓለም ጉያ ውድድራት ሃገርና ኢ/ያ ብጉያ ተፈላጢት እያ፡፡ እዚ ካብ ናይ ኦስካ ማራቶን ውድድር ኣትሌት ወርቅነሽ ኢዴሳ ከምዘሸነፈት የሪአና፡፡

እዚ ኣብ እስክሪን እንምልከቶ ዘለና ምስሊ ካብቶም ዓይነታት ባንኪ ሓደ ኮይኑ ባንኪ ዳሽን እንዳተብሃለ ይፍለጥ። ኣብ ኣርምኡ እዚ ትካል ጻዕዳን ሰማያውን ንዕዘብ።

ኣብዚ ስእሊ ኣብ ጎኒ ጽርግያ ዕንጨይቲ ዝተሰርሐ ጠረጴዛን ሽዱሽተ ሰማያዊ መንበርን ይርአ። እቲ ከባቢ ብእምኒ ዝተሰርሐ መንገዲ ኮይኑ፡ ብጎኒ ኣብ ህንጸት ዝርከቡ ገዛውቲ ኣለዉ።

መጋየፅን መመላኽዕን፡- ደቂ ሰባት ኣብ ኢዶም፣ ኣብ ክሳዶምን ኣብ እግሮም ዝገብርዎ ናይ መጋየፅን መመላኽዕን ዓይነት ካብ ዝባሃሉ ብብሪ ዝስራሕ ሃብል እዩ፡፡

ኣብዚ ወተሃደራዊ ክዳን ዝተከደነ ሰብኣይ ይርአ ኣሎ። ኣብ ኢዱ ብረት ሒዙ ይንቀሳቐስ ኣሎ። እቲ ከባቢ ዝተሸፈነን ዝተጸረገን ኮይኑ፡ ኣብ ድሕሪት ሓጹርን ኣግራብን ኣሎ።

ኣብ ኢ/ያ ብዙሓት ናይ ቢሄርን ቢሄረሰባትን ባህላውን ሃይማኖታውን ናይ ደቂ ኣንስትዮ ኣከዳድናታት ኣለው፡፡ እዘን ደቂ ኣንስትዮ እዚአን ናይ እንጅባራ ብሄረ ሰብ ስርዓት ኣከዳድና የመልክታ፡፡

ኣብ ምስሊ ካብቶም ኣብ ክልልና ዝርከቡ መግለፂ ዜና ኣውትር ሓደ ዝኾነ ድምፂ ወያነ ኢንተርናሽናል ብመደብ ቋንቋ ኣምሓርኛ ናይ ትግራይ ኢኮኖሚ ብኣርእስተ ዜና እንዳተመሓላለፈ ዘርኢ እዩ፡፡

ኣብ ዕዳጋ ኮይኑ ንመሸጣ ዝቀረበ ናይ መጎጎ መነስነስ መፋወዝ ወይ ድማ ማሕረር እድተበሃለ ዝፅዋዕ ብተለምዶ እውን ኣዲሪ ከም ዝበሃል ንፈልጥ ኢና።

እዚ መፋለጢ ናይ ቆልዑ ፃባ ፍራንስ ኮይኑ ዝትፍላለዩ ከከም ዕድሚኦም ቁፅርታት ተግይሩሉ ብኣዋርሕ ደርጃ ተገይሩ ሓደ ክልተ ሰለስተ ተባሂሉ ዝሽይጥ እዩ።

እዚ ናይ ቦጥ ዝሓዘ መኪና ኮይኑ ኣብ ፅርግያ ጠጠው ኢላ ዝኮኑ ሰባት ድማ ኣብ ዲሕሪ እታ ቦጥ ጎማ ናይ ቦጥ ሕዞም ከም ዘለው ንዕዘብ።

እዚ ምስሊ አቶ ሃይለማርያም ደሳለኝ ን ደ/ር አብይ አሕመድ ባንዴራ ኢትዮጵያ እንዳረከቦ ዘርኢ ምስሊ ኮይኑ ብድሕሪ አብይ አሕመድ ድማ ናይ ኢትዮጵያ ባንዴራ አሎ፡፡

ኣብዚ ምስሊ እዚ ዘሪኤና ካብ ናይ ኣርክትቸርን ህንፃ ስራሕትን ውፅኢት ኮይኑ ብመልክዕ ዘበናዊ ፎቅ ዝተሰርሐ ንደቂ ሰባት መንበሪ ወይእውን ንስራሕቲ ድርጅት ዝውዕል እዩ፡፡

እዚ ኣብ እስክሪን እንምልከቶ ዘለና ምስሊ ኣብ ስነ ስርዓት መርዓ ደቂ ኣንስትዮ ቁኖ ተቆኒነን ባህላዊ ክድን ተከዲነን ወቂበን ን ዳ ወዲ ክቅበላ ርሑስ ሰቲ ሒዘን ይጽበያ ኣለዋ።

እዚኢኒ ደቂ አንስትዮ ባህላዊ ከዳን ተከዲነን ካብአተን ሓንቲ አብ ማእገራ ካላሽን ተሸኪማ እናተቀሳቀሰት የመላክተና እዚ አክዳድና ድማ መብዛሕቲ ግዜ አብ ክልል አምሓራ ዝግበር እዩ።

ኣርማ፡- ኣርማ ናይ ሓደ ናይ ስራሕ ድርጅት ወይ ትካል ብትርጉም ዘለዎ ቋንቋ ዝተሰርሐ ወይ ዝተሳኣለ እዩ፡፡ እዚ ኣብ ኤንጅኦ ናይ ሴብ ዘ ቺልድረን ኣርማ እዩ፡፡

ሓደ ባህላ ደራፊ እንትደርፍ ብባህላዊ ክዳን ዝማዕረጉ ደቂ ኣንስትዮን ደቂ ተባዕትዮን ብድምፅን ስዕስዒትን እንትዕጅብዎ ይርአ፡፡ እዚ ኣብ ባህሊ ትግራይ ልሙድ ነገር እዩ፡፡

እዚ ኣብ ምስሊ ንርኦ ዘለና ናይ እስልምና እምነት ተከተልቲ ሃይማኖት ደቂ ኣንስትዮ ሰለማዊ ሰልፊ ወፂኤን ድምፀን እንዳስማዓ ዘርኢ ምስሊ እዩ።

ካብ ዝተፈላለዩ ዕንጨትታት ዝተሰርሑ ተገዳሚ ወንበር ንከፍ መበሊ ዝጥቀሙሉ ወንበር እዩ ። እዚ ወንበር ዝስረሐሉን ዝሽየጠሉን ቦታ በዝሒ ማሕበረሰብ ዝእከበሉ ቦታ እዩ ።

እቲ ኣብቲ ምስሊ ዝራኣየና ዘሎ ካብቶም ኣብ ሱፐርማርኬት ኣቕሑት ዝምደቡ ሓደ ዝኾነ ትሪደንት ማስቲካ እዩ፡፡ እዚ ዓይነት ማስቲካ ወልፊ ዘትሕዝ ንጥረ ነገር ስለዘለዎ ኩልና ክንበልዖ ኣይግባእን፡፡

እዚ ኣርማ ናይ ሓንቲ ክለብ ኩዕሶ እግሪ ዘርኢ እዩ። ኣብ ታሕቲ ናይቲ ኣርማ "ጋንታ ኩዕሶ እግሪ ስሑል ሽረ" ዝብል ጽሑፍ ብቋንቋ ትግርኛ ተፃሒፉ ኣሎ። እቲ ኣርማ መብዛሕትኡ ብቀፃልን ብጫን ሕብሪ ዝተሸለመ እዩ።

ኣብዚ ከባቢ ዝደረቁ ቆጥቆጣትን ቃላሚቶስ፣ በለስ ዝበለ እፅዋት ኣለው። እፅዋት ንምግቢ ንመድሓኒት፣ ንገዛ ምስራሕ፣ ንፁህ ኣየር ንምስሓብ ናይ እፅዋት ጠቅሚ እትከውን ክንክን ክግበረሎም ኣለዎ።

እዚ ኣብዚ ምስሊ እንርእዩ ዘለና ስእሊ ኣርማድዮ ይባሃል። ኣርማድዮ ካብ ናይ ገዛ ኣቆሑት ሓደ እዩ። ኣርማድዮ ክዳውንቲ ንምቅማጥ ካብ ዝጠቅመና ኣቅሓ ሓደ እዩ።

አብዚ እንሪኦ ዘለና ምስሊ ብዙሓት ካህናት፣ ድያቆናትን መዘምራንን እንዳወረቡ ይርከቡ፡፡ እዞም ካህናት ሙሉእ ፃዕዳ ክዳውንቲ ብምክዳን መቆምያን ፀናፅልን ሒዞም አብ ሓምለዋይ ሳዕሪ ዘለዎ ቦታ ይዉሩቡ አለው፡፡ ክልተ ነጋሪት ተቀሚጦም ሰለስተ ካህናት ከዓ ነጋሪት ይወቅዑ አለው፡፡

ካብቶም ዓበይቲ መራሕቲ ትግራይ ዝበሃሉ እዞም እንሪኦም ዘለና ሓሙስቲኦም ዶ/ር ደጀን፣ ኣማኑኤል ኣሰፋ፣ ጌታቻው ረዳ፣ ዶ/ር ደብረፅዮን እቲ ፀሊም ፃዕዳ ዝተከደነ ሰባይ እኳ ኣይፈለጥኩዎን እዚኦም ንትግራይ ዓብይ ተፅዕኖ ፈጠርቲ እንትኮኑ ጌታቸው ገና ሃዲሙ እዩ።

ኣብዚ እስክሪን እንምልከቶ ዘለና ምስሊ ባህላዊ መርዓ ኮይኑ መርዑት ባህላዊ ክዳን ወይ ናይ ጃበሻ ክዳን ተከዲኖም ካባ ገይሮም ብምሓዙቶም ተዓጂቦም ይከዱ ኣለው።

እዚ ኣብ ምስሊ ዝረአ ዘሎ ካብቶም ኣብ ሃገርና ዝርከቡ ዝተፈላለዩ ገበርቲ ሰናይ ሓደ ዝኾነ ዩ ን ኤች ሲ ር ካብ ቦታ ናብ ቦታ ንዝተፈናቐሉን ትሑት መነባብሮ ዘለዎም ማሕበረሰብ ሽግሩ ዝቐርፈሉ ወይ ግልጋሎት ዝወሃበሉ ቦታ እዩ።

ኣብ ትግራይ ብዙሓት ባህይላውን ከባብያውን መግለፂ ባህልታት ኣለው፡፡ ናይ እዘን ወለዲ ኣብ ከባቢ ራያ ናይ ዝርከባ ኣከዳድናን ኣቋንናን ዘርኢ እዩ፡፡

እዚ ጭራ ካብ ዕንጨይቲ ዝተሰርሐ መትሓዚ ዕንጨይቲ ዘለዎ ኮይኑ ኣብ ርእሱ ብዙሕ ጻዕዳ ጽሕጊ ወይ ፕላስቲክ ፈትሊ ኣለዎ። እዚ ጭራ መብዛሕትኡ ግዜ ኣብ ገዛውቲ ሓመድ ንምእላይ ወይ ንምጽራይ ንጥቀመሉ።

እዚ አብ ከተማ ዝረአ በዓል ሓደ ደብሪ ህንፃ ኮይኑ አብቲ ህንፃ ናይ መድሓኒት መደብር አሎ፡፡ አብ ወሰን እቲ ህንፃ ድኛ ሓንቲ ጓል አንስተይቲ አላ፡፡

መሸጥን መፀገንን ኮምፒተርን ካልኦት ተመሳሰልቲ ትካል እንትከውን፣ ናይ ቴክኖሎጂ ውፅኢት ዝሽየጠሉን ፅገና ናይ ዝተባላሸዋ ኮምፒተርን ካልኦት ናይ ኤሌትሮኒክ ውፅኢትን ትካል እዩ።

ኣብዚ ዝረአ ዘሎ ስእሊ ብዙሓት ሰባት ኣብ ቅድሚ ሓደ ዓቢ ቤተክርስትያን ተኣኪቦም ሽምዓ ሒዞም ይርከቡ። እቲ ቤተክርስትያን ዓቢ እዩ፣ ሰለስተ ዓበይቲ ጎቦታት ኣለዎ፣ ኣብ እቲ ቀጽሪ ዘለዉ ሰባት ከም ባሕሪ ብርሃን ኮይኖም ብሽምዓኦም ይበርሁ።

እዚ አብ ሐደ ፅብብ ዝበለ ክፍሊ ዝርከብ ተሽከርካሪ ወንበር ምስ ጠረጴዝኡ ኮይኑ አብ ዝተፈላለዩ ቢሮን ካልኦት ስርሐትን ኮፍ ንመበሊ ዝጠቅም እንትኾን እቲ ጠረጴዛ ድማ መጎዝጎዚ የጋልግል።

ዕምበባ ዘለዎ ዓብይ ተክሊ ቆፅሉ ጎፍ ጋፍ ኮይኑ ኣብ እግሩ ሳዕርታት ቦቂሎም ኣብ ጥቅኡ ገዛ ካልኦት ተክልን ኢና ንርኢ ዘለና ።

ትራንስፖርትን ተሽከርከርትን፡- ትራንስፖርትን ተሽከርከርትን እንብሎም ስራሕቲ ደቂ ሰባት ንምስላጥ ካብ ቦታ ናብ ቦታ ዘጓዓዕዙ ከምኡ ውን ኣቕሑት ንምዕዓን እንጥቀመሎም ኮይኖም ካብኣቶም መኪና ሓንቲ እያ፡፡

ካብ ዓይነታት ዝርእቲ እቲ ብጣዕሚ ጠቃሚ ካብ ዝተፈላለዩ ሕማማት ክከላከል ዝክእል ዓተረባሕሪ ማይ ተኣሊኩ ሰለስተ ማዓልተ ማይ ኣሊክካ ምስ ፀነሕካ ይበቁል ወይ ይኣጉም፣ እዚ ድማ ብቁልቲ እዳተባሀለ ዝፅዋዕ ምግቢ እዩ።

መፅሓፍ ንወዲ ሰብ ፍልጠቱ ካብ ዝዕብዩ ሓደ እንትከውን ሓደ ካብ መፃሕፍቲ ድማ ልበወለድ እዩ። እዚ ንርኦ ዘለና ድማ ዘይወግሕ ለይቲ ልበ ወለድ መፅሓፍ ብገነት ይብራህ ዝተደረሰት እያ።

እዚ መሸጢ ሓፂን መፂን ኮይኑ ብርክት ዝበሉ ንብረታት ተደርዲሮም አለዉ፡፡ ካብአቶም ንምጥቃስ፡- ጥስቲ ፣ መቁሎ፣ ሸንሸል፣ ፈርኔሎ፣ መሽረፈት ማሕረሻን ካልኦትን እዮም፡፡

ኣዚ ኣብ እስክሪን እትሪእዎ ዘለኩ ምስሊ ናይ ደቂ ኣንስትዮ ደስ በሃሊ ቡቱስ ጫማ ኮይኑ ን ቁርን ሙቀትን ዘከላከል መዘነጢ ዝኮን ጫማ እዩ

ኣብ ዓብይ ከተማ ኣዲስ ኣበባ ብዙሓትን ምሉኩዓትን መሰረተ ልምዓት ኣለው፡፡ ቁመቶም ኣዝዩ ዝነውሑ ፎቓት፣ ዝራእቶም ፍልይ ዝበለ ናይ ፅርግያ ተኽልታትን ይርከብዎም፡፡

እቲ ስእሊ ብብዙሕ ኣእማን ዝተሰርሐ ኣረጊት መንደቕ እምኒ የርኢ። እቲ መንደቕ ብታሕቲ ቁሩብ ዘይምዕሩይ ኮይኑ ንላዕሊ ዝተሃንጸ ይመስል። እቶም ኣእማን ዝተፈላለየ ዓቐን ዘለዎም ኮይኖም ብጥንታዊ ኣገባብ ተደራሪቦምን ዝተኣሳሰሩን እዮም።

ኣብቲ ስእሊ ሓንቲ ሰበይቲ ጸጉራ ኣብ ነፍሲ ወከፍ ኢዳ ሒዛ ኣላ። በቲ ካልእ ኢዳ ድማ መንቀጽ ጸጉሪ ሒዛ ጸጉራ ትነቅጽ ኣላ። ጻዕዳ ልብሲ ተኸዲና ኣላ። እዚ ካብቶም ዘመናዊ ፀጉሪ መስሒ ሓደ እዩ።

ኣይተ ጌታቸው ረዳ ኣብ ክልል ትግራይ ተወሊዶም ዝዓበዩ ኮይኖም ኣብ ትግራይ ይኩን ኢትዮጵያ ኣብ ዝተፈላለዩ ስራሕቲ ብሓላፍነት ዘገልገሉን እንዳገልገሉን ይርከቡ።

ካብ ጋዜጣን መፅሓፍትን ዓሌት ዝኾነ ሓደ መፅሓፍ ይረአ ኣሎ፡፡ እዚ መፅሓፍ ባዕልኻ ተምሃር ዝብል ናይ ኢንግሊዝኛ ትግርኛን ትርጉም መፅሓፍ እዩ፡፡

እዚ ምስሊ ናይ ሓንቲ ጋል ኣንስተይቲ ነዊሕ ክዳን ገራ ሽራራ ዘለዎ ጫማኣ ኣዉን ምስኡ ዝክድ ጌራ ፎቶ ትለዓል ዘላ ትምል ።

እዚ እንርእዩ ዘለና ባህላዊ ክዳን እዩ። እዚ ባህላዊ ክዳን ጥልፉ ተባሂሉ ዝፍለጥ እዩ። ጥልፊ ን ደቂ ኣንሰትዮን ንደቂ ተባዕትዮን ብጣዕሚ መመላክዕን መማዕረገን እዩ።

ካብ ዓይነታት እፅዋት ኮይኑ ሓንቲ ፍረ ቀይሕ ሕብሪ ዘለዋ ኮይኑ ካለኦትት ድማ ኣብ ጉዕ ኣለዋ። እፅዋት ኣብ ክልተ ከፊልና ክንሪኦ ንክእል ንሳቶም እወን ዝብሉዑን ዘይብሉዑን ይበሃሉ።

ኣብዚ ክልተ ናይ ፀጥታ ኣካላት ናይ ትግራይ ባንዴራ ዘለዎ ሪቫን ገይሮም ወታደራዊ ሰላምታ እንትዋሃሃቡ የርኢ፡፡ እቲ ዝተኸደኑዎ ሌንጀር ናይ ቅድም ናይ መከላከያ ሰራዊት ዝነበረ እዩ፡፡

እዚ ንሪኦ ዘለና ደስ ዝብል ናይ ብረካ ምስሊ ኮይኑ ዝራእቲ ቦቂሉ ንዓይኒ ዝስሕብ ሜዳ ን መንገዲታትን ደመና ዝኮነ ምስሊ ኢና ንርኢ ዘለና ።

ቤተ-መፅሓፍቲ ላብረሪ እንዳተባሃለ ዝፍለጥ ኣብ ዝተፈላለዩ ዩኒቨርስትታትን ቤት ትምህርትን ከተማታትን ዝርከብ እንትከውን ዝተፈላለዩ መፃሕፍቲ ንተማሃሮ ይኩን ንተጠቀምቲ ዝርከበሉ ቦታ እዩ።

አብዚ ምስሊ እንሪኦ ዘለና ምስሊ ስፖርት ክለብ መቀለ 70 እንደርታ እትብል ዓባይ መኪና ኮይና፣ አብዛ መኪና ሰለስተ አርማ አለውዋ፡፡ ንሳቶም እውን ልምዓት ዓዲ ብደቂ ዓዲ ፣ ብቀይሕ ሕብሪ ናይ ሓወልቲ ስእሊን ዕንቋይ ሕብሪ አርማ አለውዋ፡፡

ኣብዚ ስእሊ ሓደ ሓረስታይ ክልተ ብዕራይ ተጠቒሙ ግራቱ ክሓርስ ይርአ ኣሎ። እቶም ብዕራይ ኣብቲ መሬት ብንጹር ዝርአ ዓንኬል ኮይኖም ይሰርሑ ኣለዉ። እዚ ምስሊ ንባህላዊ ኣገባብ ሕርሻ ኢትዮጵያን ተፈጥሮኣዊ ኣነባብራ ሓረስቶትን ዝውክል እዩ።

ኣድጊ በረኻ ሳዕሪ ይበልዓ ኣለዋ፡፡ ወገን እንስሳት ዘገዳም ዝኾና ኣድጊ በረኻ ካብተን እንስሳት ዘቤት ዝኾና ኣድጊ በረኻ ብሕብረን እምበር ብኣካል ዝፍለ ቁመና የብለንን፡፡

ስገም ማለት ካብ ናይ እክሊ ዝራእቲ ኮይኑ ኣብ ሓመድ ተዘሪኡ ዝቦቅል ዓይነት እክሊ ኮይኑ ሓዱሽ በቂሉ ጨጋር ዝኮነ ነዊሕ ቁመት ዘለዎ እዩ።

እዚ ኣብ ከተማ ኣክሱም ዝርከብ ኮይኑ እዳማርያም ቅፅረ ግቢ እዳፅላት ናይ ደቂ ተባኣትዮ ኣትዮም ዝፅልዩሉ ፀሎት እንትከውን በቲ ከባቢ ድማ ስፍሕ ዝበለ ንደቂ ተባዕትዮ ንደቂ ኣንስትዮ መፀለይ ቤተክርስትያን ከም ዘሎ ንሕብር።

እዚ ኣብ ምስሊ እንሪኦ ዘለና ቤት ትምህርቲ ኮይኑ ተምሃሮ ኣብ ዓውዲ ትምህርቲ ዓሲሎም ፍልጠት ዝሽምትሉ ቦታ ምዃኑ ዘርኢ ምስሊ እዩ።

እዚ መምህር አብ ክፍሊ ተምሃሮ እንዳምሃረ ዘርኢ ኮይኑ ብድሕሪ እቲ መምህር ሓደ ፀሊም ሰሌዳን ሓደ ፃዕዳ ሰሌዳን ዘለው እንትኮኑ እቶም መምህር ድማ ፃዕዳ ጋቦን ዝተከደኑ እዮም።

እዚ ኣብ ምስሊ ትርኢዎ ዘለኩም ኣብ ውሽጢ ቤት ትምህርቲ መምህር ንተማሃሮኣ ብሓባር እንዳጫወተቶምን እዳዛናጋዓቶምን ስፖርት እዳስረሓቶም ከምዘላ ዘርኢ ምስሊ እዩ።

ኣብቲ ስእሊ ብዙሓት ሰባት ኣብ ደገ ኮፍ ኢሎም ይረኣዩ። መብዛሕትኦም ደቂ ተባዕትዮ እኳ እንተኾኑ፡ ደቂ ኣንስትዮን ቆልዑን እውን ኣለዉ። ገሊኦም ድማ ገጾም ንምክልኻል ስካርፍ ሒዞም ኣለዉ።

እቲ ኣብቲ ምስሊ ዝራኣየና ዘሎ ኣብ ሃገርና ካብ ዝርከቡ ባህላዊ መስተታትን ምግብታት ቡና፣ ሕምባሻን ፋንድሻን ይጥቀሱ፡፡ ብባህላዊ ጥበብ ክዳውንቲ ተኸዲንካ ብናይ ባህሊ መቐረቢ ኣቕሓ ይቐርብ፡፡

ኣብ ትግራይ ዝተፈላለዩ ባህላዊ ዝኾኑ መስተታት ኣለው፡፡ ካብኦቶም ሓደ ስዋን ሜስን እዩ፡፡ እዞም መስተታት እዚኦም ኣብ እዋን ጉዳይ (መርዓን ተስካርን) ንዕዱማት ነስተናግደሎም፡፡

እቲ ኣብቲ ምስሊ ዝራኣየና ዘሎ ኣብ ናይ ንግዲ ምትዕድዳግን ቦታ ዝተፈላለዩ ምህርታት ዝሽየጥሉን ዝልወጠሉን ኮይኑ ከም ቡና፣ ፈሳሲ ሳሙና፣ ሃይላንዲ ማይን ኦሞን ይረአዩ ኣለው፡፡

እቲ ኣብቲ ምስሊ ዝራኣየና ዘሎ ካብቶም ዘበናዊ ናይ ሕርሻን ግብርናን ዝባሃሉ ዓበይቲ ማሽናት ሓደ ናይ እኽሊ ኣፃዲትን ዘባጢትን ወይ ከዓ ዓፂዳ ትዘብጥ ትራክተር ማሽን እያ፡፡

ኣብ ሃገርና ከምኡ ውን ኣብ ክልል ትግራይ ኣብ ብዙሕ ገዛ ከም ጋሻ መቐበል፣ በዓል ንምኽባርን ቤተ ሰብ መፃወትን ተባሂሉ ዝስተይ ባህላዊ መስተ ናይ ጀበና ቡና እዩ፡፡

እዚ ድርብ እምኒ ላምባዲና ተባሂሉ ዝፅዋዕ ዝነበረ ንናይ ሬድዮ መሳርሒ፣ ንላምባዲና ማለት ውን ንመብራህቲ ዝጠቅም እዩ፡፡ ኣብዚ ሕዚ እዋን ብሶላር እንደተተከአ ይርከብ፡፡

እቲ ኣብቲ ምስሊ ዝራኣየና ዘሎ ካብ ናይ ስፖርት ውድድር ከምኡ ውን ንደቂ ሰባት ንምዝንናይ ዝጥቀምሉ ሓደ ዝኾነ ካራምቡላ እዩ፡፡ ኣብ ትርፊ ጊዜ ንመናፈሲ ይጠቅም፡፡

ኣብ ፅርግያ ዓባይ ናይ ፈሳሲ መወገዲ መኪና ብድሕሪታ ብዙሓት ባጃጃት ዘለዋኣ ትረአ ኣላ፡፡ ንማይ መመላለሲትን ንናይ ሽንት ቤት ፈሳሲ መወገዲትን ትውዕል እያ፡፡

እዚ ንሪኦ ዘለና ኣብ ምስሊ ዋይፕስ ኮይኑ ዝምናዊ ሉስሉስ ፅርየቱ ተሓልዩሉ ኣብ መሽጣ ዝወዓለ ንስራሕ ኣሳልጦ ዝህብ ጥቅሚ ዘለዎ መፅረጊ ርስሓት እዩ ።

በዓላት ፍሉይ ድባብ ኣለዎም፡፡ እቲ ፍሉይ ድባብ ድማ ካብቶም ነቲ በዓል ዘኽብሩ ሰባት ዝፍልፍል እዩ፡፡ እቶም መኽበርቲ በዓል ብፍሉ ኣልባሳትን መጋየፅታት ዝደመቑ እዮም፡፡

እዚ ንሪኦ ዘለና ዋይን ኮይኑ ኣዋሽ ዝበሃል መፀውዒ ስም ዘለዎ ልስሉስ መሰተ አብዝሓ ኣዋልድ ዝፈትዎኦ መ ስተ እናተበሃለ ድማ ይፍለጥ።

ካብቶም ተከተልቲ እምነት ክርስትና ካብ ዝኮኑ ናይ እምነቶም ቃል ኪዳን ምልክቶም ብምካኑ ኣብ ክሳዶም ኣሲሮም ናይ እምነት ክርስትና ተከተልቲ ምኮኖም ይገልፁ።

ሓወልቲ ኣክሱም አንዳተባሃለት ትፅዋዕ ኣብ ከበቢ እንዳማርያም ፅዮም ትርከብ ኮይና እታ ብቁመት ዝሓፀረት ከይተሰበረት ጠጠው ኢላ ኣላ ካሎት ድማ ተሰባቢረን ኣለዋ።

እዚ ኣብዚ ምስሊ እንርእዮ ዘለና ስእሊ ካብቶም ናይ ኮምተር ኣቆሑት ዝኮነ ሓደ ኪቦርድ ዝባሃል እዩ። ኪቦርድ ንምፅሓፍ ካብ ዝጠቅምና ናይ ኮምፒተር ኣቅሓ ሓደ እዩ።

እዚ ምስሊ ሞተር ብሽክለታ ኣብ ጽርግያ ዘርኢ እዩ። መብዛሕትኦም ድሙቕ ቀጠልያ ጃኬትን ጻዕዳ ዩኒፎርምን ዝለበሱ ኮይኖም ብተለምዶ ንፖሊስ ትራፊክ ዘመልክት እዩ። ብሓፈሻ እዚ ምስሊ ፖሊስ ትራፊክ ወይ ሰራሕተኛታት ድሕነት ጽርግያ ኣብ ስራሕ ከምዘለዉ ዘመልክት እዩ።

ኣብቲ ስእሊ ከም መስኮት ወይ መሰውኢ ዝኣመሰለ ርጉእ፡ ዕንጨይቲ ዝሰርሖ ህንጻ፡ ኣብ መንደቕ ይርአ። እቲ መንደቕ ብመሬትን እምንን ዝተሃንጸ ይመስል። ኣብ ገለ ቦታታት እቲ መንደቕ ዝፈረሰ ወይ ዝተሰብረ ይመስል።

ጫማ እንግርና ብዕሾኽን ዕንቅፋትን ከይጉዳእ ዝከላኸል ናይ እግሪ ክዳን እዩ፡፡ ካብዚ ብተወሳኺ እውን ብዝተፈላለየ ዓይነት ፋሽንን ዲዛይንን እናተሰርሐ ንመመላክዒ የግልግል፡፡

ብቡዛሓት ናይ ኣርቴፊሻል ዕንበባታትን ዝተፈላለዩ ሕብርታት በዘለዎም ዲምላይት መብራሕትታትን ዝመልከ0 ቦታ ወይ ድማ ኣዳራሽ ይረአ፡፡ እዚ ንሓደ በዓል መርሃ ግብሪ መሕለፊ ዝተዳለወ እዩ፡፡

ኣብ ዘመነ ሃፀያውን ናይ ኢ/ያ መራሒ ዝነበሩ ንጉሰ ነገስት ዘ-ኢትዮጵያ ሃፀይ ዮሃንስ 4ይ ሓደ እዮም፡፡ ኣንፃር ወራር ድርቡሽ/ኣልማህዲ ምእንተ ሃገሮም ዘሚቶም ኣብ መተማ ዝተሰውኡ ጅግናን ሃይማኖታዊ ኣቦን ነይሮም፡፡

ኣብዚ ስእሊ ሕብራዊ ስእልታት ብዓንኬል ተሰሪዑ፡ ምልክት ጉጅለ ወይ ማሕበረሰብ እዩ። ብሓሙሽተ ወይ ሽዱሽተ ሕብሪ ዝቖሙ እዮም። ቀይሕ፡ ኣራንሺ፡ ቀጠልያ፡ ግራጭ፡ ሰማያውን ጸሊምን።

ካብቶም መሳርሕታት ሙዚቃ ዝባህሉ ሓደ ኮይኑ ህርመት ናይ ሓደ ሙዚቃ ኣዚዩ ጥዑምን ስሓብን ንክከውን ካብ ዝገብሩ ሓደ ከበሮ ወይከዓ ድራም ይብሃል።

ናይ ከተማ ሚኒባስ ታክሲ ካብ ናይ መጓዓዓዝያ መኪና ሓንቲ ዝኮነት ኣብ ዓበይቲ ከተማታት ዝርከባ እንትኮና ንደቂ ሰባት ካብ ቦታ ናብ ቦታ ዘጓዓዕዛ እየን።

አብዚ ምስሊ እንሪኦ ዘለና አብ እግሪ ሓምለዋይ ሽንጥሮ/ግድሚ/ ዝርከቡ ገዛታት እዮም፡፡ እዞም ገዛታት ከዓ ብቀይሕ፣ ዕንቋይን ሰማያዊን ሕብሪ ዝተከደኑ እዮም፡፡ አብዞም ወሰን ወሰን ገዛታት ዝተፈላለዩ ዓይነት ተክሊታት ይርከቡ፡፡

እዛ ኣብ ምስሊ እንሪኣ ዘለና ጓል ኣንስተይቲ ዓይናን ኣፋን ተሸፊና ዘላ ዓይና ዝኮነ ነገር ከይትርኢ ኣፋ ድማ ዝኾነ ነገር ከይትዛረብ ዝተገደብት ምዃና ዘርኢ ምስሊ እዩ።

እዚ ምስሊ ናይ ደውዘር ምስሊ ኮይኑ እታ ደውዘር ክልተ ጎማኣ ብፊት የረአ አሎ፡፡ እታ ደውዘር ቀይሕ ሕብሪ ዘለዋ እንትትኮን ሓደ ሰብ አብ ወሰን ጋቤና አሎ፡፡

ዓይነታት መጋየፂ ብዙሓት እተከውን እዛ ጓል ኣነስተይቲ ሓሙስተ ኣልባሶ ተቆኒና ናይ እዝኒ ኩትሻ ገራ ኣብ ክሳዳ እውነ ብፀሊም ክሪ ወይ ሃሪ ኣሲራ ኣላ።

ኣብቲ ስእሊ ብሩር መስቀላት፣ ኣኽሊላትን ዝተፈላለየ ቅርጺ ዘለዎም ሽልማትን ኣለዉ። ገሊኡ ወርቅን ብሩርን ሕብሪ ክህልዎ ከሎ፡ ገሊኡ ድማ ብቐይሕን ሰማያውን ጨርቂ ዝተሸፈነ እዩ። እቲ ስእሊ ካብ ዕዳጋ በዓል ዝተወስደ ይመስል።

ስፖርት፡-ብዙሓት ዓይነታት ስፖርታዊ ውድድራት ኣለው፡፡ ካብኣቶም ንምጥቃስ ዝኣክል ኩዕሶ ኢድ፣ ኩዕሶ ስኪዔትን ጉያን ይጥቀሱ፡፡ ውድድር ኩዕሶ ስኪዔትን ኩዕሶ ኢድን ንደቂ ኣንስትዮ ዝምችው ፀወታታት እዮም፡፡

እዚ ዝርኣየና ዘሎ ኣብ ናይ ሓደ ሆቴል ኮይኑ ብጣዓሚ ድስ ዝብል ማራኪ ኮይኑ ብጥዓሚ መጋየፅታት ተገይሩ ኣልባሳት ብስነ-ስርዓት ፅሬቱ ሓልው ድስ ዝብ ሰሓብን ማራክን እዩ።

ካብ ዓይነታት መሳሪሒ ሙዚቃ ሓንቲ ኮይና ክራር እንዳተባሃለት ትፅዋዕ እዚ መሳሪሒት ሙዚቃ ድማ ካብ ዝተፈላለዩ ጣውላን ቆርበትን ክሪታት ዝተሰረሐት እዩ።

ኣብ እስክሪን እትሪእዎ ዘለኩም ምስሊ ብዙሓት ሰባት ሰልፊ ወፂኦም ዉዕሊ ፕሪቶርያ ክፍፀም እንበር ክፈርስ ከም ዘይደልዩ ዝገልፅ ፅሑፍ ከዓ ሒዞም ኣለዉ

ዩኒፎርም ዝተኸደኑ ተመሃሮ ኣብ ዎርክ ሾፕ ናይ ተግባር ልምምድ ይገብሩ ኣለዉ፡፡ እቲ ልምምድ ሞያ ኣብ ስራሕቲ ብረታ ብረት ዘተኾረ እዩ፡፡

ህንፃ አብ ላዕሉ ብስሚንቶ ዝተመልአ እንትኸውን አብ ባይታ ዘለው ገዛውቲ ከዓ ቅድሚቶም ብቤትሮ ዝተዓፀው እንትኾኑ፤ ብሰራሚክ ዝተነፀፈ በዓል ሓሙሽተ መድረክ እዩ፡፡ መረብኡ ከዓ ብስሚንቶ ዝተመላክዐ እዩ፡፡

እዛ እንሪኣ ዘለና ምስሊ ናይ ቀዳሞት ኣዴታት ንመድሓኒት ይኹን ንመጋየፂ ዝጥቀማለ እዩ እዚ ዝርከብ ድማ ኣብ ትሕቲ መሬት ኮይኑ ተኺዒቱ መብዛሕይኡ ኣብ ከባቢ ዞባ ደኑብ ብስግሓት ይጥቀምሉ ።

ትምህርቲ ካብቶም መሰረታዊ ልምዓት ዝበሃል እቲ ዓዲ ሕቆ ኮይኑ ብዝኮነ ሕብረሰብና ካብ ዝነሰኣነ ክሳብ ዝዓበየ ክመሃር ኣለዎ ። ዝተማሃረ ዝተማሓረ እኳ ይበሃል።

ሕብረተብን ስድራን እንብሎም ብዙሓት ስድራታት ተኣኪቦም ሕ/ሰብ ይምስርቱ፡፡ ስድራ ማለት ድማ ወለድን ቆልዑን ይርከብዎም፡፡ እዚኦም ስድራ ድማ ብሓባር ኮይኖም ቤተሰባዊ ፍቕሮም ይገልፁ ኣለው፡፡

እዚ ገዛተባሂሉ ዝፅዋዕ ኮይኑ እዚ ገዛ እዚ ካብ ሳዕሪ ዝተሰረሐ እዩ። ካብ ሳዕሪ ዝተሰረሐ ገዛ ብቀሊሉ ክፈረስን ብንፋስን ብማይን ክፈርስ ይክእል እዩ።

እዚ ኣብ እስክሪን ንምልከቶ ዘለና ምስሊ ኣብ አዋን ክረምቲ እንረክቦ ብጣዕሚ ጥዑም ጣዕሚ ዘለዎ በለስ እንዳተብሃለ ይፍለጥ። ብ በዝሒ ኣብ ከባቢ ዓዲ ግራት ይርከብ።

ንሓደ ሃገር ትምህርቲ ብጣዕሚ ወሳነ እንትከውን አብዚ ከም ንዕዞቦ አብ ክፍሊ ተምሃሮ እናተምሃሩ መምህሮም ዝሓተቶም ንክምሉሱ ኢዶም እናውፁኡ ዘሪኢየና እዩ።

እቲ ኣብቲ ምስሊ ዝራኣየና ዘሎ ጫማ ንደቂ ሰባት ካብቶም ኣገደስቲ ነገራት ሓደ እዩ፡፡ ካብ ዕንቅፋት፣ ዕሾኽን ካብ ናይ ምድሪ ኣራዊት ጉድኣትን ይከላኸልን ንመልክዕ ውን የገልግል፡፡

እዚ ምስሊ ዝተሃንጸ ሓወልቲ ዘርኢ እዩ። ኣብ ማእከል ሰለስተ ነዋሕቲ ሓጺን ወይ እምኒ መድረኻት ኣለዉ። ኣብ ጎድኖም ድማ ሓወልትታት ኣንበሳ ኣለዉ። ብሓፈሻ እዚ ቦታ ታሪኻዊ ወይ መከላኸሊ መዘከርታ ምዃኑ ዘመልክት እዩ።

እ ዚ ኣብ እዚ ምስሊ ትርእዎ ዘለኩም ኣብ ገጠር ኮይኑ ናይ ገጠር ቆሉዑ ሓንቲ በግዕ ምስ እቶም ቆሉዖት ኮይኖም ታራ ሕዞም ይጫወቱ ከም ዘለው ዘርእ ምስሊ እዩ።

እዛ አብ እስክሪን እንምልከቶ ዘለና ምስሊ ሓንቲ መንእሰይ አብ ከባቢ ሃረር ትክደኖ ሓንቲ ወጣት ጋል አንስተይቲ እትክደኖ ክዳን ምስ መጋየፂ ንምልከት አለና ማለት እዩ::

ኣብቶብስ ቢሾፍቱ ደዉ ኢላ ሰባት ተሳፊሮምዋ ገሊኦም ተሰሪዖም ደው ኢሎም ብጊኑ ንእሽተይ ማኪና ናይ ገዛ ደው ኢላ ብድሕሪ እቶም ሰባት ድማ ቆርቆሮ ቆፃልን ፃዕዳንዘለዎ ዓብይ ተክልን ኣሎ።

እቲ ስእሊ ባህላዊ ናይ ኢትዮጵያ ምግቢ እንጀራ የርኢ። እንጀራ ኣብ ዓቢ ብረት ተዘርጊሑ ብዝተፈላለዩ ዓይነታት ኣሕምልትን ተሸፊኑ ይርከብ። ኣብ ጎኒ እቲ ምግቢ ብኽልተ ወገን ጥርሙዝ ቢራን ኣሎ።

እዚ ኣብ ስእሊ ትርእዎ ዘለኩም ሓወልቲ ሰማእታት ትግራይ ኣብ ከተማ መቀለ ዝርከብ ኮይኑ፣ ኣብ ብረታዊ ቃልሲ ትግራይ ዝተሰውኡ መዘከርታ ተባሂሉ ዝተሰረሓ እዩ።

ኣብ ኢትዮጵያ ካብ ዝርከባ ዩኒቨርስትታት ሓደ ዝኮነ ጎንደር ዩኒቨርሲቲ ኣርማ እንትከውን ዝተፈላለየ ኣርማ ድማ ኣለዉ። ንኣብነት ናይ ኣክሱም ዩኒቨርስትን ካልኦትን ኣርማ ድማ ኣሎ።

ሰለስተ ኣወዳት ፃዕዳ ክዳን ተከዲኖም እቲ ሓደ ጥልፊ ዘለዎ ናይላዕሊ ክራባትኡ ምስኡ ማዕረን እቶም ክልተ ፀሊም ክራባትን ፃዕዳ ጫማን ጌሮም ኣለዉ።

ክልተ አቅሽቲ ብየማነ ፀጋም ኮይኖም ዝአረገ ናይ አንበሳ ስእሊ ዘለዎ ልብሲ ስመስል ሒዞም ደው እሎም አለዉ፡፡ ብድሕሪትን ብጎንን ድማ ካልኦት ሰባት አለዉ፡፡

ናይ ትግራይ ነበር ርእሰ ምምሕዳርን ዝነበሩን ። ሕዚ ከዓ ኣብ ትግራይ ናይ ዝርከብ ህዝባዊ ወያነ ሓርነት ትግራይ ኣቦ ወንበር ዝኮኑ ዶ/ር ደብርፅዮን ኣብ ኣኪባ ተለው እዩ።

እዚ ትርእዎ ዘለኩም ስእሊ ዓራት ይባሃል። ኣብ ገዛ መደቀሲ ንጥቀመሉ ኮይኑ ከከም ዲዛይኑ ዓብይ ንእሽተይን ብዕንፀይቲ ተፀሪቡ ተቀሊሙ ንዕዳጋ ዝተዳለወ እዩ።

እዚ ምስሊ ጸሊም ኤሌክትሪክ ጊታር ዘርኢ እዩ። እታ ጊታር ኣብ ታሕቲ ጻዕዳ ፕላስቲክ መሸፈኒ ክህልዋ ከ ኣብ ላዕሊ ድማ ዕንጨይቲ ሕብሪ ዘለዎ ክሳድ ኣለዎ። እታ ጊታር ዘመናዊ መሳርሒ ሙዚቃ መልክዕ ኣለዋ።

ኣብ ሽንቲ ቤት ከይዶም ክሸኑ ዘይኽእሉ ህፃውንቲ ፖፖ ኣብ ዝበሃል ዓይነት ባዞ ክሸኑ ይግበር፡፡ እንተኾነ ግን ሕማቕ ሽታ ንምክልኻል እቲ ፖፖ ክዳን ክህልዎ ይግበር፡፡

እዚ ኣብዚ ምስሊ እንርእዩ ዘለና ስእሊ ናይ ፋብሪካ ሳሙና ሓ.ዝ.ው. ማሕበር ፋኖስ ቦታ እዩ። እዚ ፋብሪካ ሳሙና እዚ ኣብ ኣክሱም ዝርከብ ኮይኑ ዝተፈላለዩ ሳሙናታትን ኦሞታትን ዝምረተሉ ቦታ እዩ።

ኣብዚ ምስሊ እዚ ሓንቲ ሰበይቲ ምስ ብዙሓት ኣባጊዕ ደው ኢላ ትርአ። እታ ሰበይቲ ብሓጎስ ነተን ኣባጊዕ ትሓልየን ወይ ትምግበን ትመስል። ኣብ ድሕሪት ብቆርቆሮ ሓጹር ዝተኸበበ ቦታ ኣሎ፣ እዚ ድማ መዕቆቢ እንስሳታት ይመስል።

ኣብ ገዛን ኣብ በረኻን ዝነብሩ እንስሳታት ካብ ዝባሃሉ ሓደ ሽላ ወይ ከዓ ኣሞራ እዩ፡፡ ኣሞራ ብሰማይ ብክንፎም ካብ ዝበሩ እንስሳታት ሓደ እዩ፡፡

ኣዚ ኣንሪኦ ዘለና ካፊ ኮይኑ ውንብራት ኣብ ደገ ኣውፂኦም እናስርሑ ስባት ኡዉን ብኡ ኣንዳሓልፉ ከልቢ ኣብኡ ኮፍ ኢላ ንርኢ ኣልና ።

እዚ ኣብ እስክሪን እንምልከቶ ዘለና ምስሊ ኣብ ኣዲስ ኣበባ ዝርከብ ኢትዮጵያ ዝበል ቀይሕ ሕብሪ ዘለዎ ሓወልቲ ንምልከት ክልተ መንኣሰይ በቲ መንገዲ ይሓልፉ ኣለዉ።

ሽሙ እንታይ ከምዝኾነ ዘይፍለጥ ትካል ንርኢ ኣለና፡፡ ናይዚ ትካል ሽም ተገልቢጡ ዝተቐረፀ ብምዃኑ እቲ ትካል መን ከምዝኾነን እንታይ ከምዝሰርሕን ንምፍላጥ ኣፀጋሚ እዩ፡፡

ሰባት ኣብ ወሰን ፅርጊያ ኣብ ዘሎ ገዛ ይርአዩ ኣለዉ፡፡ ኣብ በሪ እቲ ገዛ ማይ መሕፀቢ ይርአ ኣሎ፡፡ እዚ ዘምልክተና እቲ ቦታ ቤት ቁርሲ ወይ ቤት ምግቢ ምዃኑ እዩ፡፡

ኣብቲ ስእሊ ሓንቲ ጓል ኣንስተይቲ ባህላዊ ክዳን ኢትዮጵያ ተኸዲና ኮፍ ኢላ ትርአ። ኣብ ኢዳ ዋንጫ ሒዛ ኣላ። ብድሕሪኣ ኣብ መንደቕ ባህላዊ ህይወት ኢትዮጵያ ዝገልጽ ስእሊ ኣሎ።

ኣብዚ ምስሊ እዚ ዘሪኤና ካብ ናይ ፅሕፈት መሳርሒ ሓደ ዝኾነ ማርከር እዩ፡፡ እዚ ዓይነት ማርከር ኣብ ፃዕዳ ቦርድ ንምፅሓፍ ዝጠቅም እዩ፡፡

እዚ ኣብ ምስሊ እንሪኦ ዘለና ናይ ሕርሻ ቦታ ኮይኑ ሓረስታይ ካብቲ ብባህላዊ ኣተሓራርሳ ዝጥቀመሉ ዝነበረ ብዘመናዊ ሜላ ኣተሓራርሳ ተጠቒሙ ብመስመር ሓሪሱ ምህርቲ ዝሓፍሰሉ ምዃኑ ዘርኢ ምስሊ እዩ።

ጫማ፡- ጫማ በቢጊዜኡን በብእዋኑን ብዝተፈላለየ ቅርፅን ዲዛይንን ይስራሕን ይማሓየሽን፡፡ እዚ ኣብዚ ዝረአ ዘሎ ድፉን ናይ ደቂ ኣንስትዮ ቆዳ ጫማ እዩ፡፡

ኣብ ሃገርና ይኹን ኣብ ትግራይና ቡና ኣዝዩ ዝተለመደን ጋሻ መቐበሊ እዩ፡፡ እታ ጓል ኣነስተይቲ ቡና ኣፈሊሓ ናብ 7 ፊንጃላት እንትትቀድሕ የመልክተና፡፡

እዚ ዘበናዊ ሆቴል እዚ ኣብ ከተማ ኣክሱም ዝርከብ ኣትራኖስ ዝባሃል ኮይኑ ብደጊኡን ኣብ ውሽጡን ናይ ኢ/ያ ታሪካዊ ቅርስታትን ቦታታት ዘመላኽት ፍሉይ መዕረፊ ኣጋይሽ እዩ፡፡

እዚ አብ ምስሊ ትርእዎ ዘለኩም መምህር ገረክዳን ይባሃሉ ናይ ታሪኪ መምህር እዮም አብ ናይ ተለቨጅን ትግራይ ቃለ መሐት ይግበረሎም ከም ዝነበረ የፊለጥ።

እዚ ኣብ ከተማ ጎንደር ዝርከብ ናይ ሃፀይ ፋሲል ቤተ መንግስቲ እዩ፡፡ እዚ ቤተ መንግስቲ ኣብ መበል ዓሰርተ ሸውዓተ ክፍለ ዘመን እዩ ተሃኒፁ፡፡

አዚ ዝረአ ዘሎ መናፈሻ ኾይኑ ናይ ተፈጥሮ እምኒ ዝነህዎ ኾይኑ አፊቲ አእማን ድማ ብቅርፃ ቅርፂ ዝተፃሓፈ ኮይኑ መዛናግዕ ወይ መዝናነይ ይበሃል።

ንግድን ምትዕድዳግን፡- ኣብ ናይ ንግዲ ቦታ ከይድና ዘለና ምህርቲ ንሸጠሉን ዝደለናዮ ድማ ብገንዘብና ንዕድገሉን ናይ ዓውዲ እዩ፡፡ ከም ጎመን፣ ድንሽን ሽጉርትን ይጥቀሱ፡፡

ቤት ምግብን መስተን ወይ ድማ ሆቴል ዝባሃል ደቂ ሰባት ገንዘብ ከፊሎም ምግቢ ዝበልዕሉን ገንዘብ ከፊሎም ድማ ዝሰትዩልን ናይ ንግዲ ቦታ እዩ፡፡

ሕ/ሰብ ስድራን ዝባሃሉ ኣብ ሓደ ከባቢ ናይ መንበሪ ቦታ ብሓባር ማሕበራዊ ሂወት ዘሕልፉ ቤተ ሰብ ኮይኖም ካብኣቶም ወለድን ቆልዑትን ምጥቃስ ይካኣል፡፡

እዚ ንሪኦ ዘለና ገዛ ባህላዊ ኣዳራሽ እዩ፡፡ ኣብ ከምዚ ዝኣምሰለ ብባህላዊ መንገዲ ዝተመላክዐ ገዛ ባህላዊ ሳዕስዒት ይካየደሉ፣ ባህላዊ ምግቢ እውን ይቀርበሉ፡፡

ካብ ኩሒ ዝፈልፈለ ኪቢ ዝመስል በቲ ሓደ ገፁ ድማ ኣርባዕተ ኣንጎሎ ኮይኑ ክፍቲ ዘለዎ ደው ዝበለ ኣብ ውሽጡ ድማ ማይ ዝሓዘ እዩ።

እዛ ጋል ኣነስተይቲ እዚ ኣብ እዋን ክረምቲ ኮይኑ ኣብቲ ዘሎቶ ከባቢ ድመ ደበናታት ኣለው ። ኣብቲ ከባቢ ድማ ሓምለወዋይ እዩ ዘሎ እዛ ጓል ኣነስተይቲ 3ተ ዓይነታት ሕብሪ ተከዲና ኣላ።

እዘን እነሪኢ ዘለና አዴታትን ተአኪበን እናከዳ ዘርኢ ምስሊ ኮይኑ እዚ ተከዲኖኖኦ ዘለዎ ክዳን መብዛሕቱኡ ግዜ አብ ከባቢ ራያ ዝዝውተር አከዳድና እዩ ።

ኣትሌቲክስ-ኣትሌቲክስ ዝለዓለ ዓለም ለኸ ተፈታውነት ዘለዎ ዓይነት ስፖርቲ እንትኾን በዚ ስፖርት ብነዊሕ ርሕቐት ጉያ ኢትዮጵያ ብደቂ ኣነስትዮን ደቂ ተባዕትዮን ብሉፅ ውፅኢት ብምምፃእ ትፍለጥ፡፡

እቲ ኣብቲ ምስሊ ዝራኣየና ዘሎ ንደቂ ሰባት ጊዜ ንምቑጣብ ከምኡ ድማ ካብ ቦታ ናብ ቦታ ዘጓዓዕዙን ዘመላልሱን ተጠቃሲ ካብ ዝኾኑ ሓደ መኪና እዩ፡፡

እዚ ንርኦ ዘለና ምስሊ ናይ ደቂኣንስትዮ ጫማ እስቢል ኮይኑ ቅድሚኡ ሙጥሙጥ ኢሉ እግሩ ድማ ቀጢን ኣብ መርዓን ካልኦትን ዝግበር ዓይነት ጫማ እዩ።

ሞዴሊስታት ኣብ መድረክ ምርኢተን እናቅረባ ዝተፈላለየ ቀለም ዘለዎም ክዳውንቲ ጌረን ፀሊም ብድሕሪቱ ነዊሕ ብቅድሚቱ ሓፂር፣ ፃዕዳን ጌረን የርእያ ኣለዋ ።

ዓበይቲ ኣግራባትን ሳዕሪ ዝመለኦ ቦታን ኣባጊዕን ቀያሕቲ ሕብረን ሓደ ሰብ ኣብ ጥቀኣን ጠጠው ኢሊ ኣሎ ።እቱይ ቦታ ደስ ዝብልን ብርሃናዊ ገፅታ ዘለዎ እዩ።

እዚ አብ እግሪ ተክሊ ኮይኖም ሊስትሮ ዝሰርሑን ዝተፈላለዩ ሰዓታትን መነፀራትን ዝሰርሑን ዘርኢ ኮይኑ ካብ ዝረአዩ ምስልታት ሞተር ሳይክል፣ ሳይክል ፣ ሶል ናይ ጫማን ካልኦትን ይርከቡዎም፤፤

እዞም ክልተ መናእሰይ ካብ እምነት ተከተልቲ ሞስሊም እንትኮኑ መርዓትን መርዓው እታ ጓል ኣስተይቲ ካባ ደረባ እቲ ወዲተባዕታይ ፃዕዳ ተከዲኑ ከዘራ ሒዙ ኣሎ።

ሱፐርማርኬት ኣቑሑ፡- ካብ ናይ ሱፐርመርኬት ኣቑሑት ንምጥቃስ ዝኣክል፣ ዝተዓሸጉ ሳሙናታት፡- መዲከም፣ ዶብ፣ ዱሩን ካልኦት ኣቑሑትን ካብ ናይ ሱፐርማርኬት ኣቑሑት ዝጥቁሱ እዮም፡፡

እንስሳታት፡- እንስሳታት ኣብ ገዛን ኣብ በረኻን ይነብሩ፡፡ ካብቶም ኣብ በረኻ ዝነብሩ እንስሳታት ኣርሓ እንስሳ ዘገዳም እንዳተባህለ ዝፍለጥ እንስሳ ኣንበሳ እዩ፡፡

እዚ ዓይነት ተኽሊ ኣብ ምዕራብ ትግራይ በበዝሒ ዝጥቀምሉ ባምያ ይበሃል። ባምያ ኣብ ውሽጢ ከርስና ድርከት ከይፍጠር ዝከላከል መለል ናይ ምባል ባህሪ ኣለዎ።

መስተታት፡- መስተታት ኣብ ክልተ ይኽፈሉ፡፡ ልስሉስ መስተን ኣልኮላዊ መስተን፡፡ ካብ ኣብነታት ልስሉስ መስተታት ሶፊ፣ ዓልነታት ለስላሳታት እዮም፡፡ ካብ ኣልኮላዊ መስተታት ድ ዓይነት ቢራ ዋልያ፣ ሐረርን ዳሽንን እዮም፡፡

ሽኮር-ሽኮር ምግብን መስተን ንምምቃር ዝጠቅም ካብ ሃይሊ ወሃብቲ ምግብታት ሓደ ኮይኑ ካብ ኣብ ሱፐር ማርኬት ዝሽየጡ ዓይነታት ሸቐጥ ሓደ እዩ፡፡

ኣብዚ ምስሊ ሓንቲ ሰበይቲ ኣብ ቅድሚ ሓደ ብዙሕ ሕብሪ ዘለዎ ገዛ ደው ኢላ ኣላ። ጻዕዳ ክዳን፡ ግራጭ ጂንስን ጸሊም ጃኬትን ተኸዲና ኣላ። ኣእዳዋ ኣብ ጃኬታ ኣጣሚራ ደው ኢላ ኣላ።

እዚ ናይ መሸላ ዝራእቲ ዘርኢ ምስሊ እዩ፡፡ እቲ መሸላ ምስ ፈረየ እቲ ናይ ርእሱ ፍረ ስለዝከብዶ ናብ መሬት ስለ ዝወድቅ ነንርእሱ ተደጋጊፉ ንክጥንክር እዩ ተአሲሩ ዘሎ፡፡

እዚ ናይ ኢትዮጵያ ናይ ምኽክር ኮምሽን ኣባላት ነቲ ኮምሽን ንዝግበኦም ኣካላት ናይ ምኽክር መድረኽ ኣዘጋጅዩ ዋዕላ እንዳሳለጠ ከም ዘሎ ዘመላኽት እዩ፡፡

እዚ አብ ፓርላማ ዝኮኑ ዝተሾሙ ሰባት ቃለመሓላ እንዳፈፀሙ እንትኮኑ እቲ ናይ ፓርላማ ቦታ ቀይሕ ምንፃፍ ዘለዎ ብድሕሪ እቲ መሓላ ዘፈፅም ድማ ናይ ኢትዮጵያ ባንዴራ አሎ፡፡

ኣብ ኢትዮጵያ ካብ ዝርከቡ ኢንጂኔራት ሓደ ኢንጂኔር ስመኘው በቀለ ኣብ ናይ ኢትዮጵያ ዓብይ ግድብ ካብ 2003 ዓ.ም ዋና ስራኣስካያጅ ኮይኖም እንዳሰርሑ ዝነበሩ እንትኮኑ 2010ዓ.ም ብድንገት ካብ ዓለም ተፈልዮም።

ዘይተረጋግአ ሓይሊ ንመሳርሒ ኤለክትሮኒክ ይጐድእ እዩ፡፡ ዘይተረጋገአ ሓይሊ ኤለክትሪክ መፂኡ ንናይ ኤለክትሮኒክ መሳርሕታትና ንከይጐድአልና ነዚ ዘይተስተኻኸለ ፍሰት ሓይሊ ኤለክትሪክ ዝቆፃፀር ስታቢላይዘር ዝበሃል መሳርሒ ክንጥቀም ይግብአና፡፡

አእዚ አብ እስክሪን እንምልከቶ ዘለና ምስሊ አብ ከተማ አክሱም ዝርከብ ህንፃ ኮይኑ ዓብይ ስፊሕ ህንፃ እዩ::ፃዕዳ ሕብሪ ዘለዎ ህንፃ ንምልከት አለና::

እዚ ናይ ደቂ ኣንስትዮ ናይ ፀግሪ መፃባበቂ ኣብ እዳፀግሪ ዝስራሓሉ ኮይኑ ክርሊ እዳተበሃለ ዝፅዋዕ ከምኡ እውን ንዘመናዊ ኣርትየ ፀግሪ መስርሕ ይጠቅም ግልጋሎት እዳሃበ ድማ ይርከብ

ኣብ መሰረታዊ ኣገልግሎታት ካብ ዝምደቡ ሓደ ግልጋሎት ማይ እዩ፡፡ ማይ ንሂወት ደቂ ሰባት ኣዝዩ ልዕል ኣበርክቶ ኣለዎ፡፡ ፃምእ ንምርዋይ፣ ምግቢ ንምብሳልን ንፅሬትን፡፡

ካብ ዓይነታት እፅዋት ሓደ እንትከውን እዚ ዓይነት እፅዋት ንምግብነት እንስሳት ይጥቀምሉ እዮም። ሽም ድማ ለምለም ኣካቻ እንዳተባሃለ ዝፅዋዕ ኮይኑ ዕሸክ ዘለኮ ዓይነት ተክሊ እዩ።

መርዓዊ መርዓትን ኮይኖም ፎቶ ኣናተላዕሉ ንእርዮም ኣለነ ። ኣብ ድሕርኦም ዘሎ ሓወልቲ ኣክሱም እዩ። ጎቦታትን ሓምለዋይ ቦታታት እውን ንረኢ ኣለና ።

ህፃውንቲ ፍልጠቶም ንክዓቢ መፃሕፍቲ ከንብቡ ክተባብዑ ኣለዎምም፡፡ እቶም ንንባብ ዝቐርቡሎም መፃሕፍቲ ግና ቀልቦም ክገዝኡ ዝኽእሉ ሕብራዊ ስእልታት ዘለዉዎም ክኾኑ ይግባእ፡፡

እዚ ዝረኣየና ዘሎ ስእሊ ኣብ ባህላውን ሃገራውን ፈስቲቫል ኢትዮጵያ ብባህላዊ ደርፍን ሳዕስዒትን ዘርኢ እዩ። ሓንቲ ጓል ኣንስተይቲ ኣብ ማእከል ደው ኢላ ኣብ ከባቢኣ ድማ ብዙሓት ደቂ ኣንስትዮ ባህላዊ ኣከዳድና ተኸዲነን ኩለን እንዳሳዕሰዓን እንዳደርፋን እየን።

ናይ ፋሽን ሾው ልምምድ ወይ ውድድር ዝገብሩ መናእሰይ ይርአዩ ኣለዉ፡፡ እዞም መናእሰይ ዝገብርዎ ዘለዉ ልምምድ ብኸይዲ ሞዴሊት ንክኾኑ ዘኽእሎም እዩ፡፡

እፀዋት፡- እፀዋት ብተፈጥሮን ብሰብ ዝትከሉ እዮም፡፡ እፀዋት ንዝተፈላለየ ጥቅሚ ይውዑሉ፡፡ ንስራሕቲ ፈርኒቸር፣ ንስራሕቲ ህንፃ ገዛ፣ ንመድሓኒት ቅመማን ንወረቐት መስርሕ ይጠቅም፡፡

ክልተ ወለዲ ብናይ ኦርቶዶክስ ተዋህዶ ቤተ ክርስትያን ስነ ስርዓት ኣካዳዳድና ተኸዲነን ናብ ቤተ ክርስትያን ዝኸዳ ዘለዋ እንትኾና ንመባእ ዝኸውን ጥቅልል ጧፍ ሒዘን ኣለዋ፡፡

ኣብ ፅርግያ ሓንቲ ዓባይ ሲኖ ትራክ መኪና ናይ ኤንጅኦ ቸንዳ ተኸዲናን ተፃዒናን ኣላ፡፡ ብድሕሪኣ ድማ ንእሽተይ ሚኒባስ እንዳተኸተለታ ትኸይድ ኣላ፡፡

እዛ ጋል ኣንስተይቲ ኮይና ሓበሻ ቀሚስ ኮይኑ ሞዲልስ እያ ማለት ፋሽን ተከታልቲ ገራቶ ዘለ ናይ ሓበሻ ቀሚስ ኮይኑ ብፋሽን መልክዒ ብቅርፃ ምስ ጋውኑ ገይራ ዝኮኑ ሰባት ደማ ከፍ ኢሎም እንትርእዋ ንዕዘብ።

ሰባት ብፍሉይ ክዳኖምን ኣከዳድንኦም ናይ ኣየናይ ብሄረሰብ ኣባላት ከምዝኾነ ምግማት ይከኣል እዩ፡፡ ንኣብነት ደቂ ዓፋር ኣገልድም ይኽደና ኣብ ርእሰን ከዓ ብዛዛ ይገብራ፡፡

ኣዚ ኣብ ፎቶ እንሪኦ ዘለና ኣብ ክባብታ ትግራይ ኮይኑ ጎቦን ሽንጥሮን ድማ ይብሃል ሓደ ሓደ ገዛዉቲ እዉን ኣለዉኦ ትክልታትን ኣቁፅልቲን ዝተክበበ ቦታ እዩ።

ኣብዚ ምስሊ እዚ ዘሪኤና ብባህላውን ዘበናውን መመላኽዕታት ማለት ውን ውፅኢት ጥልፊ፣ ወርቂ መሶብ ስፊን ኣርቴፊሻል ዕንበባታትን ማዕሪጉ ንዝኾነ ኘሮግራም ዝተዳለወ ምልኩዕ ኣዳራሽ/ቦታ እዩ፡፡

ሰማያዊ ቴዮታ መኪና ሓደ ሰብኣይ ኣብ ቅድሚት ደዉ ኢሉ እታ መኪና ኣብ ጥቃ ብስሚንቶ ዝተሰርሐ መካበቢያ እቲ መርየት ድማ ኮብልስቶን ኣለዉ።

እዚ ናይ ኮረና ቫይረስ ከመይንከላከል ዘርኢ ፅሑፍ ኰየኑ ዝርዝር መከላከሊ ፅሑፋት ሒዙ ይርከብ፡፡ አርእስቱ ድማ ንባዕልናን ንቤተሰብናን ካብ ኮረና ቫይረስ ንከላከል፡፡

ኣብ ቀረባ እዋን ኣብ ኣዲስ ኣባባ ብዙሓት ፓርክታት ተሰሪሖም እዮም፡፡ ካብዚኣቶም ውሽጢ ኣብ እንጦጦ ዝርከብ እንጦጦ ዝበሃል ፓርክ ሓደ እዩ፡፡

ኣበዚ ገዛ ዘለው ናውቲ ኣብ መንደቅ ተጠልጢሎም ካብ ላካን ብዙሕ ሕብሪ ዘለዎ ክሪታት ተሰሪሖም ኣብ መደብ ኮፍ ኢሎም ቀሺ ካለኦት ኣባላት ስድራ ምግቢ ክበልዑ ተዳልዮም ኣለው።

ላሕሚ ሓንቲ ካብ እንስሳ ዘቤት ኮይና ካብ በላዕቲ ሳዕርን ሓሰርን ሓንቲ እያ። ንወዲ ሰብ ብጣዕሚ ጠቃሚት እንትከውን ካብ ላሕሚ ፃባን ስጋን ድማ ንረክብ።

ክብርት ወይዘሮ አዳነች አበቤ አብ ምድያታት ቀሪበን መግለፂ እንዳ ሃባ ዘርኢ ምስሊ ኮይኑ ካብተን ዘለዋ ሚድያታት ባላገሩ፣ አማራ ቲቪ ፣ ፋናን ካልኦትን እዮም፡፡

አብ ትግራይና ካብ ዘፍረዮቶም ድምፂውያን ሓደ ፊሊሞን በቀለ እዩ። ፊሊሞን በቀለ ንፈተውትን ንአድነቅቱነ አድመፅቱን ብርክት ዝበለ ደርፍታት ዘቅረበ ንፍዑ ድምፂዊ እዩ። እዚ እውን ክራር እናተፃወተ ዘሪኢ ምስሊ እዩ።

ናይ ኢትዮጵያ ኦርቶዶክስ ተዋህዶ ቤተ ክርስትያን ፓትርያሪክ ዝኾኑ ርእሰ ሊቃነ ጳጳሳት ዘ-ኢ/ያ ሊቀ ጻጻስ ዘኣክሱም ወእጨገ ዘ-መንበረ ተ/ሃይማኖት ብፁእ ኣውነ ማትያስ እዚኦም እዮም፡፡

እዚ ኣብ ምስሊ እትሪእዎን ዘለኩም ስድራ ቤት ባህላዊ ክዳን ተከዲኖም ሽድሽተ ደቂ ኣንስትዮ ሓደ ወዲ ተባዕታይ ይርከብዎም ኣብ ገጾም ድማ ምልክት ሓጎስ ፍሽክታ ይንበብ።

እዛ ኣዶ እዚ ኣብ ክሳዳን ኣብ ላዕላዋይ እዝናን ሻቁርን፣ ኩትሻን ካብ ወቀርቂ ዝተሰርሑ መጋፅታት ተጠቂማ ኣላ መጋየፂ ዝነበረ መልክዕ ኣጉዕሁ ዘርኢ እዩ።

እዚ ኣብ ምስሊ እንርእዮ ዘለና ሮቦት ይባሃል። ሮበት ሰብ ስራሕ መሽን ኮይኑ ሰብ ክሰርሖም ዝክእሉ ነገራት ክሰርሕ ዝከእል እዩ። ንኣብነት እዚ እንርእዮ ዘለና ሮበተ ገዛ እንዳፅረየ እዩ ዘሎ።

እዚ ኣብ እስክሪን ንምልከቶ ዘለና ምስሊ ኣብ ዙርያ ቤት ትምህርቲ ኮይነን ዝቅመጣ ተፈናቀልቲ ናይ ዕንጨይቲ ሞጎጎ ብምጥቃም ይስንክታ ኣለዋ። ከመኡ እውን ህጻውንቲ ቆልዑ ይጻወቱ ኣለው።

ኣዚ ኣብ ፎቶ እንሪኦ ዘለና ኣብ ክተማ ኣክሱም ማእክል ጥቃ ፋውንደሽን ዝርክብ ሕንፃ ባህላዊ ሙዝይም ተባሂሉ ይፅዋዕ ህንፅኡን በሩን ድማ ንርኢ ኣለና ።

አዚ ናይ በረካ እንስሳ ኮይና ዕፍ እዳተበሃለት ብተለምዶ ንፅውዓ ብጣዓሚ ውቅብትን ደስ በሃልቲን ኮይና ኣብ ኦማት ትሰፍር ዝተፈላለዩ ኣእክላት ድማ ትበልዕ

ኣብዚ ምስሊ እዚ ዘሪኤና ዝተፈላለዩ ኣትክልትን ፍራምረን እንትኾኑ እዞም ዓይነታት ምግቢ እዚኦም ንደቂ ሰባት ንጥዕናና ብጣዕሚ ኣድለይትን ሕማም ዝከላኸሉን ምግብታት እዩ፡፡

ኣብዚ ኣርማ “ማሕበር ቀይሕ መስቀል ኢትዮጵያ” ተገሊፁ ኣሎ። እዚ ኣርማ እዚ ምልክት ናይቲ ሕብረተሰብ ኮይኑ፡ ብሰላም፡ ብሓገዝን ሰብኣዊ ኣገልግሎትን ዝፍለጥ ትካል ዝውክል እዩ።

ኣርማ ማላት ናይ ሓደ ድርጅት ፣ ሃይማናት ፣ፖሎቲካ፣ መግለፂ ኮይኑ እዛ ንሪኣ ዘላና ፀሊም ባይታ ሃሊዋ ኣብ ማእከል ድማ ብፃዕዳ መስመር ዝተሓለከት እያ።

እዚ አብ ዘመናዊ ሐበሬታ እንጥቀዐሉን እንረኽበሉን ውፅኢት ምሆዞ ቴክኖሎጂ ትካል ኮይኑ አብዚ እዋን ንወድሰብ ብርክት ዝበሉ ረብሐታት እናሃበ ዝርከብ ካብቶም ማሕበራዊ መራኸብቲ ሐደ እዩ።

ሓንቲ ጋል ኣንስተይቲ ደዉ ኢላ ክዳና ፃዕዳ ሓፂር ጌራ ቦርስኣ ፀሊም ቀለም ዘለዎ ጌራ ብድሕሪኣ ስማይ ደመናማ ዝኮን ምስሊ ኮይና ትሰኣል ኣላ ።

ናይ 3 ዓድታት መራሕቲ መምስ ባንዴራ ዓዶም ይራኣዩ ኣለው፡፡ ናይ ኢ/ያ ጠ/ሚኒስቴር ፣ ናይ ሶማልያ ኘሬዚዳንት ፣ ናይ ሶማሊላንድ ሓዱሽ ኘሬዚዳንትን እዮም፡፡

ባህላዊ ሓበሻ ክዳን ማዕሪጉ ከዘራ ወይ ድማ ብትሪ ገይሩ ፃዕዳ ጫማ ገሩ ኣብ እግሪ ቆም ደዉ ኢሉ ኢና ንርኢ ዘለና ።

ጫማ፡- ጫማ በቢእዋኑን በቢ ግዚኡን ብዝተፈላለየ ቅርፅን ዲዛይንን ይስራሕ፡፡ ጫማ ንደቂ ሰባት ካብ ዝተፈላለዩ ጉድኣታት ዝከላኸል ኮይኑ ኣብነት ዘበናዊ ሸባቶን ሲኒከርን ይጥቀሱ፡፡

ኣብ ናይ እምነት ክርስትና ቤተክርስትያን ካብ ዝርከብ ናይ ታሪኻውን ጥንታውን ገዳም የመልክተና፡፡ ኣብ ሃገርና ኢ/ያ በተለይ ኣብ ክልል ትግራይ ቡዙሓት ጥንታዊ ቦታት ይርከቡ፡፡

እዚ እንሪኦ ዘለና ደስ ብዝብ ኣቀማምጣ ስፖር ማርኬት እንትከውን ኣብዚ ስፖርማርኬት ዘለው ናይ ዝተፈላለዩ መፃባበቅን መመላክዕን ሓደ ዝኮነ ዶቭ ሎሽን እዩ።

ኣክሱም ማርያም ፅዮን ቤተ ክርስትያን ደስ ዝብል ሕንፃ ክቢ ኮይኑ ኣብኡ ባንዴራ ትግራይን ባንዴራ ኢትዮጽያን ኣልዋ እቲ ምሪቱ ዉን ንዓይኒ ሰሓቢ ሴራሚክ እዩ ።

እዚ አብ ብዙሕ ከባቢ ኢትዮጵያ ትግራይ ዝርከብ ናይ ጫካ ተኽሊ ጨዓን ሰራውን ዝበሃል ኮይኑ ሕብረተሰብ ንዝተፈላለዩ ግልጋሎት ዝጥቀመሉ ብተፈጥሮ ዝርከቡ እፅዋት እዮም።

እዚ ናይ አካል ጉደኣት ብዊልቸር ዝፅወት ቅርጫት ኳስ ውድድር ኮይኑ ብርክት ዝበለ ህዝቢ ስታዴም መሊኡ ይከታተል አሎ፡፡ አብ ፊት ንፊት 8 ተወዳደርቲ ይረአዩ አለዉ፡፡

ንግድን ምትዕድዳግን፡- ኣብ ናይ ንግዲ ቦታ ከይድካ ዘለካ ምህርቲ ትሸጠሉ ከምኡ ድማ እትደልዮ ነገር ትዕድገሉ ናይ ምሻጥን ምልዋን ዓውዲ ንግድን ምትዕድዳግን ንብሎ፡፡

ኣብ ዓለምና ብዚሃት ዓይነታት ሃይማኖት እንትህልው ካብቶም ቡዝሑት ድማ እቲ 2ይ ደረጃ ዝሓዘ ሃይማኖት ናይ ሞስሊም እዩ። እዞም ንርኢም ዘለና ፃዕዳ ዓብያ ተከዲኖም ኣለው።

እቲ ኣብቲ ምስሊ ዝራኣየና ዘሎ ካብቶም ንሃገርና ኢትዮጵያ ዘይርሳዕ ኣበርክቶ ዝገበሩ ተፈለጥቲ ሰባት ሓደ ዝኾነ እንጂነር ስመኘው በቀለ ንኣባይ ግድብ ክሰርሕ ጀሚሩ ሂወቱ ዝሓለፈ እዩ፡፡

እዚ አብ እስክሪን እንምልከቶ ዘለና ምስሊ ካብቶም ሙቁር ጣዕሚ አለዎም ተባሂሎም ዝፍለጡ ሓደ ኮይኑ ኬክ ይበሃል ብዝተፈላለዩ ቃና ይዘጋጀው አብ ዝተፈላለዩ መሸጢ ኬክ ቤት ንረክቦ::

እንስሳታት ኣብ ገዛን ኣብ በረኻን ዝነብሩ ኢልና ንመቕሎም፡፡ ካብቶም ኣብ በረኻ ዝነብሩ እንስሳታት ሓደ ዝኾነ ኣርሓ ወይ ከዓ ንጉስ እንስሳ ዘገዳም ተባሂሉ ዝፅዋዕ ኣንበሳ እዩ፡፡

እዚ ኣብ ምስሊ እንርእዮ ዘለና ስእሊ ናይ ሃገረ ሰብ ስድራቤት ሰእሊ እዩ። እዞም ስድራቤት ናይ ሃገረ ሰብ ስድራቤት ከም ዝኮኑ ብኣከዳድነኦምን በቲ ዘለውዎ ቦታን ምፍላጥ ይካኣል።

እዚ ኣብ ምስሊ ትርእዎ ዘለኩም ሓንቲ ሰበይቲ ጡጥ ምልቆ እንዳፈተለት እንትኮውን ምልቆ ተኣሊሙ ንባህላዊ ክዳን ዓለባ ዓዲ እንዳተባሃለ ዝፅዋዕ ይጠቅም።

ኣብዚ ምስሊ እዚ ዘሪኤና ናይ መዝናነይ ቦታ እንትኸውን ደቂ ሰባት ድኻም እንተተሰሚዒዎም ወይ ድማ ግዜ ክሕልፍሉ ዝኽእሉ ቦታ እዩ፡፡ መዝናነይ ቦታ ምስ ማሓዙትካ ትፃወተሉ ቦታ እውን እዩ፡፡

ናይ ስራሕ ቦታ ካብ ዝባሃሉ ምልኩዕ ሓደ እንዳ ኢት- ፍሩት ወይ ፍራምረ ዝሽየጠሉ ሱቕ እዩ፡፡ ኣብዚ ከም ብርጭቕ፣ ፓፓየ፣ ኣራንሽን ማንጎን ይሽየጡ፡፡

እዚ ምስሊ ናይ ኣንዳ ደርሆ ምፍርያይ ኮይኑ ብዙሓት ደርሆ ድማ ንርኢ ኣለና ማይ ምስተይ ጎማን ባሎ እዉን ኣብኡ እንሄ ።

እዚ ንሪኦ ዘለና ኣብ ምስሊ ዝተፈላለዩ ዓይነት ጫማ ኮይኖም ጥቅሞም ግን ሓድ እዩ። ደቂ ስባት ዝኮነ ብላሕቲ ንግራት ክይጎድኣና ንምኽልካል ዝጠቅሙና እዩም።

ዶልፊን መኪና ካብ ዓይነታት መኪና ሓንቲ ኮይና ንመጓዓዓዝያ ንደቂ ሰባትን ቀለልቲ ፅዕነትን ካብ ቦታ ናብ ቦታ ካብ ዘባፃፅሓን ዘማላልሳን መካይን ሓንቲ እያ።

ሓድሽ ኪዳን ዝብል መዕሓፍ አብ ሓመኩሽቲ ሕብሪ ዝተፀሓፈትን ዝተፈላለየ መልእክቲ ዝሓዘት መፅሓፍ እያ፡፡ አብ ሽፋና ዝተፈላለዩ ሓምላዎት ተክልታትን ጎቦታትን ይርከቡ፡፡ እዛ መፅሓፍ አብ ፃዕዳን ብፃጫን ሕብሪ ቦታ ትርከብ፡፡